እዚ ኣብ ላሊበላ ዝርከብ ካብ ከውሒ ተፈልፊሉ ዝተሰርሐ ናይ ቅዱስ ጊዮርጊስ ቤተ ክርስቲያን እዩ፡፡ እዚ ህንፃ ዝገርም ጥበብን ፅባቐን ዝተረአየሉ እዩ፡፡

ዓብይ ዝኽሪ ዓወት ዓድዋ ኣብ ኣዲስ ኣበባ ይርከብ። እቲ ህንጻ ዘመናውን ክቢን ኮይኑ፡ ኣብ መናድቕ ባህላዊ ቅርጺ ኢትዮጵያ ኣለዎ። ውሑዳት ኣግራብን ኣለው፣ እቲ ቦታ ታሪኻውን ዝድነቕን ኮይኑ፡ ትምክሕትን ጅግንነትን ንምዝካር ብሉጽ ቦታ ምዃኑ ይሕብር፡፡

እዚ ካብ ሻንበቆ ዝስራሕ ዘንቢል ዝበሃል ናይ ገዛ መገልገሊ እዩ፡፡ ዘንቢል ዝተፈላለዩ ኣስቤዛታት ንምትሓዝ ዘገልግል እዩ፡፡ መልክዑ ድማ ደስ በሃሊ እዩ፡፡

ኣብ ጋህዲ ዓለም ዘሎ ዘይመስል ብፍሉይ ዝተመላክዐ መድረኽ ይርአ ኣሎ፡፡ ከምዚ ዝኣምሰለ ምምልካዕ ብዓይነይ ሪአ ኣይፈልጥን፡፡ እዚ ፅባቐ ብጣዕሚ ዝደንቕ እዩ፡፡

ጫማ ካብ ዝተፈላለዩ ቆርበታት ክስራሕ ይክእል እዩ፡፡ እቲ ዝገርም! ሓንቲ እግሪ ጫማ ላዕሉ ፀሊም ሕብሪ ከብዲ እግሩ ከዓ ፃዕዳ ሕብሪ ዘለዎ ኮይኑ፤ አብ ፀሊም ድሕረ ባይታ ትርከብ፡፡

ኣብ ዕዳጋ ኣስቤዛ ሽጉርቲቀይሕ፣ ፃዕዳ ሽጉርቲ ፣ዙኩኒ፣ ኮሚደረ፣ ካውሎን ካለኦት ኣስቤዛታትን ገዛእቲ ሰባትን ሸየጥትን ኣለዉ። ኣብቲ ጥቅኡ ፎቅ ዓብይ ህንፃ ባሎ እውን ኣሎ።

ሓደ ሰብ ንመስኖ ዝኸውን ናይ ሕርሻ ቦታ የዳሉ ኣሎ፡፡ ኣብዚ ምስሊ ከምእንሪኦ ንማይ እዩ ዝመርሕ ዘሎ፡፡ ከምዚ ዝኣምሰለ ስራሕ መድከሚ እዃ እንተኾነ ተስፍኡ ግን ዓብዪ እዩ፡፡

ዝኣረገ ናይ ደብተር መቐመጢ ፖርሳ ተንጠልጢሉ ኣሎ ፡ ኣብ ድሕሪቱ ናይ ጣውላ መዕፆ እንሄ ግን እቲ ፖርሳ ስለዝአረገ ፕሮቶኮል ናይቲ ማዕፆ ሓሚቑ ።

እዚ ብዙሓት ብሽክለታታት ኣብ ጽርግያ ደው ኢለን ይረኣያ። እተን ብሽክለታታት ኣብ መንደቕ ደው ኢለን ዘለዋ ኮይነን ገሊአን ብሰማያውን ጸሊምን ዝተሰለማ እየን። እቲ መሬት ካብ ተሪር እምኒ ዝተሰርሐ እዩ፣ ንእሽቶ ሓመድ ድማ ኣብ መሬት ይረአ ኣሎ።

እዚ ካብቶም ኣብ ዝተፈላለዩ ከዑሾ ክለባት ዝተብሃሉ ኮይኖም ሽረ ዳ ሰላሴ ይበሃል። ሕብሩ ድማ ቆፃል ብ ብጫ ነመልከት አለና ብሞሰኮት ተቅልቂሎም ይከዱ ኣለዉ። ናይምንታይ ክለብ ደገፈቲ ኢኩም?

ኣብ ወንበር/ ኣብ ናይ መስኮት ቴሌቪዥን ኮፍ ኢሉ ብዛዕባ ዝፈትዎ መደብ ተለቪዥን ክዛረብ ተዓዛቢ ጽቡቕ ገጽን ርእሰ ተኣማንነትን የርኢ ዘሎ ሰብኣይ እዩ።

እዚ ኣብ ወሰን ጽርግያ ዝርከብ ቦርድ ብስእሊ ጸጉርን መመላኽዕን ተሸፊኑ ኣሎ። ኣብ ላዕሊ ዘሎ ጽሑፍን ኣብ ታሕቲ ዘሎ ቁጽሪ ተሌፎንን ነቲ ምስሊ ፕሮፌሽናል መልክዕ ይህቦ።

ኣብ መንጎ መራሕቲ ክልተ ጎረባብቲ ሃገራት ዘሎ ዲፕሎማስያዊ ዝምድናን ክልተኣዊ ጉዳያት ንምፍታሕ ዘለዎም ድሌትን ዘንጸባርቕ እዩ። ኣገዳስነት ዞባዊ ሰላምን ምርግጋእን ዘጉልሕ እዩ። ቀ/ሚ/ ኢትዮጵያ ዶክተር ኣብይ ኣሕመድን ናይ ሱዳን ጀነራል ዓብደል ፋታሕ ኣልቡርሃንን እዮም።

እዚ ኣብ ጎኒ ቀጠልያ ሰላጣ፡ ቁራጽ ኣራንሺ ሕብሪ ዘለዎ ድንሽ ወይ ድባ ዝሓዘ ጠረጴዛ፡ ብጽባቐ ይረአ ኣሎ። እዚ ሕብራዊ ናይ መግቢ ዓውዲ እዩ።

ንእስ ዝበለ ናይ ኣስቤዛ ከም ኮሚደረ ፣ካሮት፣ ካውሎ፣ ዝኩኒ፣ ቆስጣን ካልኦት ኣስቤዛ ኣብ ጣውላ ዘርጊሐን ብክሻ እናሸጣ ንዓይኒ ዝስሕብ ኣቀማምጣ ገይረን ይሸጣ ኣለዋ።

ጫማ፦ ካብ ዝተፈላለዩ ሓደጋታትን ክከላከሉ ዝኽእሉን ከም መጋየፂን እውን እንጥቀመሎም ፤ ሰለስተ ዓይነታት ሕብሪ ጫማታት ፃዕዳ ፣ ድልኽ ፣ ፀሊም ፣ ናይ ደቂ ተባዕትዮ ጫማታት እዮም ደስ በሃልቲ እዮም። ከምዚኣም ዝበሉ ጫማታት ንኣሕዋተይ ክገዘኣሎም ደስ ምበለኒ ነይሩ።

ካብ ናይ ፅሕፈት መሳርሒ ሓደ ኖት ቡክ ወይ ድማ ማስታወሻ ደብተር ኮይኑ ኣብ ደብተር ክንርሰዖም ዘየድልዩ ሓሳባትን ቁምነገራትን ብሓፂር ፅሑፍ ነቐምጠሉ እዩ፡፡

ኣርቲስታት ኣብ መድረኽ ወፂኦም ባህላዊ ስዕሲዒት የርእዩ ኣለዉ ፡ እቲ ዓይነት ስዕሲዒት'ውን ናይ ኢ/ያ ጎጃም እዩ፡ ተመልከቲ ደስ ኢሉዎም ይሪኡ ኣለዉ ።

ፍቕርቲ ቅርጺ ዘለዋ ሰበይቲ ኣብ ብርሃን ዝመልአ ጀብሃ ኮፍ ኢላ ትርአ። እቲ ብዝለዓለ ስምዒት ዝደርፍ ወይ ዝሰምዕ ዝመስል ገጻ ብሕብርታት ይበርህ። እቲ ብጥንቃቐ ዝተጻሕፈ ጽሑፍ ኣብ ድሕሪት ተወሳኺ ስምዒት ታሪኽ ይህብ።

እዚ ብባህላዊ ስነ-ስርዓት ብጻዕዳ ክዳን ኣብ ክፉት ሜዳ፡ በትሪ ዝሓዙ ሰባት ዘርኢ እዩ። ድሕረ ባይታ ተክልንን ጎቦታትንንን ዘለዎ እዩ። ኣብ ማእከል ብኽብሪ ብሩር መስቀል ይርአ ኣሎ።

እዚ ኣብ ኣኽሱም ከተማ ዝርከብ ኢዛና ዝበሃል መዘናግዒ ቦታ እዩ፡፡ ከምእንሪኦ ናይዚ ቦታ ፅባቐ ምስቲ ተኽሊ ገና ይወፅእ እዩ ዘሎ፡፡

ካብ ዕንጨይቲ ዝተሰርሑ ንኡሽተያት መሳቕል ኣብ ፈትሊ ተንጠልጢሎም ይርአዩ ኣለዉ፡፡ እዞም ናይ መስቀል ማዕተባታ ናይ ምንታይ ሃይማኖት ተኸተልቲ ዝዓንቅዎም እዮም?

ባህላዊ ኣከዳድና ናይ ኢትዮጵያ ብሄር ብሄረሰባትን በቢዓይነቶም ዝለበሳ ጽቡቓት ደቂ ኣንስትዮ ብኣድናቖትን ብኹርዓትን ኣብ መድረኽ ደው ኢለን ንባህልና ብጽባቐ የብርሃ ኣለዋ።

ዓቢይ ዕቋር፣ ንጹርን ህዱእን ማይ ነቶም ኣብ ድሕሪት ዘለዉ ኣግራብ ዘንጸባርቕ እዩ። ብየማን ናብ ማይ ዝወስድ ብረት መሳልል፡ ብጸጋም ድማ ኣኻውሕ ዝበዝሖ ቁልቁለት ይርአ። እዚ ከባቢ ንሕርሻ ወይ ንከተማ ዝኸውን ዕቑር ማይ ክኸውን ይኽእል እዩ።

ኣብዚ ብእምኒ ዝተጸረገ መሬት ዓቢ ቀጠልያ መርበብ ጽላሎት ኮፍ ኢሉ ኣሎ፤ ኣብ ትሕቲኡ ድማ ጠረጴዛን ብሓጺን ዝተሰርሐ መንበርን ተዘርጊሑ ኣሎ። ኣብ ጥቓኡ ዝርከብ ዓቢ ቀጠልያ ተኽሊ ነቲ ተፈጥሮኣዊ ቅዲ ይውስኸሉ። እዚ ምዝንጋዕን ክፉትነት ተፈጥሮን ዝውክል እዩ።

አሰይ! ዝተፈላለዩ ሕብሪ ዘለዎም ሰለስተ ጠርሙዝ ዳንኪራ ዝብሃሉ አለው፡፡ እዚኦም ከዓ ቀይሕ፣ ቡናማን ቆፃልን ሕብሪ ዘለዎም ኮይኖም፤ 6ፐርሰንት ናይ ዊነ ኮክታይል አለዎም፡፡ ሓዱሽ ዳንኪራ ሙዝን ለሚንን ጣዕሚ ዝብል ብቆፃል ሕብሪ ተፃሒፎም ብሰማያዊ ድሕረ ገፅ ይርከቡ፡፡

ካብ ዓይነታት ምግቢ ኣብዚ እንሪኦ ዘለና ካብ ዝተፈላለዩ ናይ ቅመማት ዝተሰርሐ ምግቢ እዩ። ኬክ መብዛሕቲኡ ግዜ ኣብ ዝተፈላለዩ ስግጅት ክህልው እንተሎ ይዳሎ። ኬክ ትፈትዊ/ው ?

ኣርማ፡- ኣርማ ናይ ሓደ ስራሕ ቦታ ዝውክል ወይ ውን ዘመላኽት ኮይኑ ኣብዚ ተፃሒፉን ተጠቂዑን ዘሎ ናይ ኣዲስ ኣባባ ከተማ ምምሕዳር ኣርማ እዩ፡፡

ክቡር እምኒ ዝበሃል ብፃዕዳን ወርቃማን እዮም ዘለዉ እዚ ክቡር እምኒ ን ናይ መጋየፂ መሰርሒ ዝከውን ኮይኑ ኣብ በረካ ኪÖትካ ዝርከብ እምኒ እዩ።

ፅማቅ ናይ ባባዮ ኣብ ብርጭቆ ተፀሚቁ እንርኦ ዘለና ባባዮ ተክሊ ኮይኑ ንኣካላት ወዲሰብ ጥዕና ጠቃሚ ምኳኑ ድማ ብሓካይም ዝግለፅ እዩ።

እዚ ድፍን ወይ ድማ ዘይተፀፀየ ብርስን እዩ፡ ድፍን ብርስን ናይ ሓናፂ ምግቢ ትሕዝቶ ዘለዎን ንጨጎራ 'ውን ዘይጎድእን ንፀብሒ ዝጠቕም ምግቢ እዩ ።

እዛ እንስሳ እዚ ናይ በረካ እንስሳ እያ ። ካብ ናይ በረካ እንስሳ ብጣዕሚ ጎራሕ እትበሃል ህበይ እንዳተባሃለት ትፍለጥ። ህበይ ከም ናይ ወዲሰብ ኣእዳውን ኣእጋርን ኣለዋ። ህበይ ብጣዕሚ እያ ተፍረሐኒ።

እዞም ኣብ እስክሪን እንምልከቶም ዘለና መንእሰይ ካብቶም ን መናሰይ ከዘናግዑ ዝክእሉ ዓይነታት ስፖርት ዝኮነ ኩዕሶ እግሪ ይጻወቱ ኣለዉ። እቲ ጸወታ ክዓ 70 እንደርታ ምስ ኣርባ ምንጭ እዩ።

ብዙሓት ቀያሕቲ ድንሽ ብሓባር ዝተደራረቡ ዕዳጋ ኣሕምልቲ ዘርኢ እዩ። ሓንቲ ኢድ ድንሽ ካብ ቦርሳ ክትስሕብ ትርአ፡ እዚ ድማ ዓይን ቀውዒን ዕዳጋን ዝብል ቀዛሕታ ክትፈጥር ትርአ።

ኣብ ብጣዕሚ ደስ ዝብል ዝራእቲ ብማእከል ቀጠልያ ግራውቲ ሩዝ ጸቢብ ካናል ይርአ። እዚ ትርኢት እዚ ስምዒት ሰላምን ተፈጥሮኣዊ ጽባቐን ዘንጸባርቕ እዩ።

ሽቶታት በቢ ዓይነቱ ስሙን ዝተፈላለየ ብዝሕ ዝበለ ኣብ ጣውላ ኮይኑ ናይ ዋጋ ሕድ ሕድ ኣብ ቲ ጨና ተለጢፉ ኣሎ ።

"መሶብ" ኣብ ባህሊ ኢትዮጵያ ፍሉይ ቦታ ኣለዎ። እቲ መሶብ ካብ ዝነቐጸ ሳዕርን ቆጽሊ ስየ ዝስራሕ ኮይኑ፡ ምኽንያቱ እቲ መሶብ ምግቢ ንምቕራብን ስድራቤትን ኣጋይሽን ብሓባር ክበልዑን ንመገሻ ኩቡር ምግቢ ትወስደሉን ስለዘኽእል አዩ።

እዚ ኣብ ውሽጢ እቲ ዝተቐብአ ገዛ ክልተ መጥሓን ሕርጭ ኮፍ ኢለን ኣለዋ። ሓደ ሰብኣይ ኣብ ማእከል ኣብ መንበር ኮፍ ኢሉ ኣእዳዉ ኣብተን ክልተ ማሽናት ኣንቢሩ። ምሉእ እቲ ከባቢ ብሕርጭ ቀመማት ዝተሸፈነ እዩ።

እዚ ሓደ ወድ ተባዕታይ ኮይኑ ናይ አርቶደክስ ተክታሊ ቤተክርስትያን አንትከውን አፊቲ መዓፆ ናይ ክርስትያን ተከተልት መስቀል አፈቲ ሰሪ መዓፆ እቲ መዓፆ ድማ ቀይሕ ሕብሪ እንትከውን እቲ መስቀል ድማ ብሰማያዊ ዝተሳአለ እዩ።

ብዙሓት ሰባት ኣብ መሬት ተንበርኪኾም፡ ፈልሲ ኣግራብ ኣብ ኢዶም ንላዕሊ ሒዞም፡ ብመንፈስ ጸሎትን ልመናን ይረኣዩ። እቲ ትርኢት ብትሕትናን ኣዝዩ ሓያል ስምዒትን ዝተመልአ እዩ ዓበይቲ ሰባት ብከምዚ ክቕፅዑ የሕዝን እዩ እኳ!

ሓንቲ ኣደን ደቃን ኣብ ጫካ ካብ መሬት ብዝፈስስ ማይ ኣብ ዕትሮ ክመልኣ ይረኣያ። ጸሓይ ኣብ ጫካ ብድሙቕ ትበርቕ ኣላ፣ እቶም ቆልዑ ፍሩይን ተፈጥሮኣዊ ሕብሪ ዘለዎን መንፈስ ሒዞም ደው ኢሎም ኣለዉ። ንህይወት ገጠር ብተፈጥሮኣውን ሰላማውን መንገዲ የቕርብ።

እዚ ስእሊ ተመሳሳሊ ስኒከርስ ዘርኢ እዩ። እቲ ጫማ ብቐንዱ ብጸሊም ዝተሰርሐ ኮይኑ፡ ሕብሪ ባንዴራ ኢትዮጵያ - ቀጠልያ፡ ብጫን ቀይሕን - ኣብ ላዕለዋይ ሸነኽ፡ ኣብ ማእከል ድማ ኣርማ ኮኾብ ኢትዮጵያ። እቲ ጫማ ጻዕዳ ታሕተዋይ ክፋል ኣለዎ።

እዚ ድሙቕ ብርሃን ዘለዎ መእተዊ መዓርፎ ነፈርቲ ኣክሱም ሃፄ ዩውሓንስ ራብዓይ መዕርፎ ነፈርቲ እዩ። ኣብ ብጫ ህንጻ ስሙ ብዓበይቲ ፊደላት ዝተጻሕፈን ኣብ ታሕቲ ድማ ብዙሕ መስኮት ዘለዎ ዝተሰለመ መእተዊን እዩ።

እዚ ኣብ ሰማያዊ ሰማይ ዝተቐመጠ ጻዕዳ ባንዴራ ዘርኢ እዩ። እዚ ኣብ ጻዕዳ ባንዴራ ቀይሕ ኣርማ ዘለዎ ኣርማ ክለብ ኩዕሶ እግሪ ኮይኑ፡ ደስ ዘብል ትርኢት፡ ዘውድን ስፖርታዊ ክብርን ዘለዎ እዩ።

ብዙሕ መሳርሒታት ዘለዎ ዘመናዊ ናይ ጁባ ካራ፣ ብዙሓት መሳርሒታት ከም ዓቢይ ካራ፡ ስሕለት፡ መቑረጺ ዘለዎም ኮይኖም፡ ኣብቲ መትሓዚ ድማ "HONZIN" ዝብል ምልክት ይርአ። ጠቓምን ብዙሕ ዕዮ ዝዓዪን መሳርሒ ምዃኑ የሪኤና፡፡!

ድሙቕ ኣራንሺ ዘመናዊ ጫማ ኣብ እግሪ ጽቡቕ ይመስል። ጻዕዳ ጽፍሪ እግሪ ብዝተሓዋወሰ ሕብሪ ይቕመጥ እሞ ብዝተዛነየ ቅርጺ ይወድቕ፣ ወርቃዊ ቀለቤት ድማ በቲ ኣብ ጥቓ ጫፍ ጫፍ ዘሎ ብርሃን ይብገስ። ቲ ቦታ ብተስፋን ጽቡቕን ስምዒት እዩ ዝረአ።

ኣብዚ ኣብ መሬት ተዘርጊሐን ክፍልታት ኮምፒተር ይረኣያ ኣለዋ። ካቢነታት ተኸፊተን፡ ንእሽቶ ቦታ ድማ ብትንተና ተሸፊነን ኣለዋ። ዝተሰብረ መሳርሒታት ዛንታ ግዜ ይነግሩ እዮም።

እዚኦም ፈላሲ እዮም ዘለውዎ ቦታ ድማ ኣብ ገፊሕ ኣዳራሽ እዩ ዝመስል፡ እዞም ኣቦ ኣዒንቶም ቕልብስ ኣቢሎም መፅሓፍ ዘንብቡ ዘለዉ ይመስሉ ።

ኬሚካላት ወይ ማይ በቲ ጽቡቕ ሕብሪ ዘለዎ ፋነላት ብኽፉት መንጠልጠሊ ይውሕዝ ኣሎ። ሕብርን ጽሬትን ተደሚሩ ናይ መዓልታዊ ጽባቐ ስምዒት ይፈጥር።

ናይ ታሕቲ ወታደራዊ ናይ ላዕሊ ድማ ናይ ሲቪል ክዳን ዝተኸደኑ ዕጡቓት ይርአዩ ኣለዉ፡፡ ከምዚ ዓይነት ኣከዳድና ኣብ ወታደራዊ ዲስፒሊን ዝፍቀድ ኣይመስለንን፡፡

ካብ ዓይነታት መፅሓፍቲ ናይዛ መፅሓፍ ርእሲ ኣርታ ክሪስቲ ትሕት ኢሉ ድማ ብኣማርኛ ዝተፃሓፈ ቀታሊ ፍቅሪ ዝብል ርእሲ ዘለዎ መፅሓፍ ልቢ ወለድ እዩ።

ኣብ ኢትዮጵያ ካብ ዝርከቡ ሃይማኖታት ሓደ ዝኮነ እስልምና ሃይማኖት እንትከውን፣ ሕጃብ ናብ ቤት ትምህርቲ ኣይፍቀድን ተባሂለን ኣብ ኣፍደገ ቤት-ትምህርቲ ዶው ኢለን አለዋ። ብትክክል ድዩ ዘይፍቀድ?

እዚ ሰንሰል ይባሃል ። እዚ ሰንሰል ንመጋየፂ እንጥቀመሉ ኮይኑ ደቂ ተባዕትዮን ደቂ ኣነስትዮን እንጥቀመሉ እዩ። ብኣብዝሓ ንውህብቶ እንጥቀመሉ መጋየፂ እዩ።

ኣብዚ ብዙሓት ጻዕዳ ክዳን ዝተከደኑ ሰባት ብወግዓዊ ኣገባብ ደው ይብሉ፣ ክብሪ ባህልን እምነትን ብንጹር ይግለጽ። እቲ ጻዕዳ ሕብሪ፡ ተጠርኒፉ፡ ብሰላምን ክብርን ምኳኑ ዘርኢ ምስሊ እዩ።

ኣብዚ ከባቢ እዙይ ብጣዕሚ ደስ! ዝብሉ ሓምለዎት ብጣዕሚ ሰፊሕ ከባቢ ተሸፈጠኑ ኣሎ። ተኽሊታት ንፁህ ኣየር ንምስሓብ ንምግብየት ን ይጠቅሙና እዮም ።

ኣብ ቅድሚት ደው ኢሎም ዘለዉ ብባህላዊ ኣከዳድና ኦሮምያ ዝተኸድኑ ጉጅለ መንእሰያት እዮም። እቲ ቀይሕን ብጫን ሕብሪ ዘለዎ እንቋቑሖ፡ እቲ ባህላዊ ዲዛይን፡ እቲ ዝተሓላለኸ ስልማትን እቲ ብኢድ ዝተቐብአ ብሉጽ ምስልታትን ነቲ ሓጐስን ባህላዊ ሓበንን ይውስኸሉ።

ኣብ ማይ ዝርከብ ዓብይ ጉማረ፣ ኣካላቱ ጉማረ ኣብ ትሕቲ ማይ ይርከብ፣ ኣብ ልዕሊ እቲ ማይ ኣዒንቱን እዝኑን ኣፍንጫኡን ጥራይ እዩ ዚርአ። ሓይሊ ተፈጥሮን ዕቤት ናይዚ ገዚፍ እንስሳን ኾይኑ፣ ጉማረ ዝበዝሕ መዓልቶም ኣብ ማይ እዮም ዘሕልፍዎ።

ሓሙሽተ ደቂ ኣንስትዮን ህጻናትን ኣብ ወሰን ጽርግያ ደው ኢሎም ኣቑሑታትን ፍራቫትን ሒዘን ይረኣያ። ኣዒንተን ናይ ድኻምን ጉዕዞን ስምዒት የርእያ፤ ዕድል ኣዝየን ዘድልየን ነፍሳት ይመስላ።

ክልተ ሰባት ንሕድ ሕዶም ግመል ሰሪሮም ይኸዱ ኣለዉ፡፡ ደድሕሪኦም ድማ ኣነ ካብ መን ይንእስ ይብል ዘሎ ብዝመስል መልክዑ ሓደ ኣድጊ ሰሪሩ ይኽተሎም ኣሎ፡፡

እቶም ሽማግለታት ልባዊ ስኒ ዘይብሉ ሰሓቕ ነቲ ንጹህን ቀሊልን ሓጐስ ህይወት ዘመልክት እዩ። ውሽጣዊ ዕግበትን ሰላምን ዚገልጽ ስምዒት እዩ ዜንጸባርቕ። ሓጐስን ተስፋን ዝመልአ ልቢ ዝትንክፍ ትርኢት ኣለዎም።

እዚ ወዲ እዚ ብጣዕሚ ጎልባታ ወዲ እዩ። እዚ ወዲ እዚ ድማ ተከዲንዎ ዘሎ ክዳን ቆፃል ናይ ላዕሊን ፃዕዳ ስረ ጌሩ ኣሎ። ንቅድሚቱ ድማ እንዳሰደረ ኣሎ።

ብዳቦን ኣሕምልትን ዝተዳለወን ዝተመልአን ጥዑም ሳንድዊች ናይ ቁርሲ ኣብ ጎኒ ሕብራዊን ጥዑምን ምግቢ ምስ ፍራይን ቀይሕ ሶስን ኮፍ ኢሉ ይርከብ።

ተፈለጥቲ ሰባት፡- ኣትሌት ደራርቱ ቱሉ ኣብ ኢጣልያ ኣብ ዝተኻደ ዓለም ኣቀፍ ሽልማትን እውቅናን ዝረኸበት ኣፍሪካዊት ሓንቲ ኮይና እዚ ብሽማ ዝተሰየመ ናይ ስፖረት መሰልጠኒ እንትምረቕ እዩ፡፡

ኣብዚ ምስሊ እዚ ዘሪኤና ትምህርቲ ማኣዲ ፍልጠት ምዃኑ እዩ፡፡ ተምሃሮ ኣብ ክፍሊ መምህር እንዳምሃረ ናብቲ ትምህርቲ ቀልቢ ገይሮም እንዳተማሃሩን እንዳተኸታተሉን ይርከቡ፡፡

ፅቡቕ ስኒከር ጫማ ይርአ ኣሎ፡፡ እዚ ጫማ ምስ ጅንስ ተኸደንቲ መናእሰይ ዝኸይድ ፋሽን ዓይነት ጫማ እዩ፡፡ ደስ በሃሊ ድማ እዩ፡፡

ናይ ፍሩታትን ኣስቤዛን መሸጢ ኣብ መደርደሪ ተቀሚጡ ከም ማንጎ፣ ፓፓያ፣ ብርጭቅ፣ ኣራንሺ፣ ሽጉርቲ፣ ኮሚደረን በነናን ዝመሳሰሉ ኣለዉ ኣብ ላስቲክ ተንጠልጢሉ ኣፕል ናይ ሰባት እግሪ እውን ብርኢ ኣለና።

እዛ መኪና እዚኣ ዘመናዊት ኮይና ጓሓፍ ዝተጣራቀመ ናብ ካሊእ ቦታ ወሲዳ እትጉሕፍ ዘመናዊት መኪና እያ። እዛ መኪና እዚኣ ኣብ ዝማዕነበላ 'ዓዲ ትርከብ ።

ሓንቲ መንእሰይ ኣብ ገጠር ናይ ገዛ ስራሕ ዝተዋፈረት ትመስል። ባህላዊ ኣከዳድና ሓበሻ ጽባቐን ቅልልነትን ናይ ኢትዮጵያ ገጠር ህይወት ዘንጸባርቕ እዩ። እዚ ንጽባቐ ህይወት ገጠርን መዓልታዊ ስራሕ ደቂ ኣንስትዮን ሓይሊ ባህላዊ ኣባይትን ዘንጸባርቕ እዩ።

ኣብ ዝተፈላለዩ ጎዶናታት ጽርግያ ሰፈር እንረክቦ ዓብይ ተክሊ እዩ። እዚ ድማ ቀይሕ ሕብሪ ዘለዎ ዕንበባ ኣብ ጫፍ ጨንፈሩ ምስሊ ንዕዘብ ኣለና።

እዚ ብሓጺን ዝተሰርሐ ቆርቆሮ ዝተሸፈነ ስነ-ጥንታዊ ኳዕቲ ቦታ እዩ። እቲ ቦታ ኣብ ማእከል ሳዕሪ ዝበዝሖ ቦታ ስለዘሎ፡ ብጥንቃቐ ምዕቃብን ምጽናዕን ዓቢ ትርጉም ኣለዎ። ከምዚኦም ዝበሉ ቦታታት ንነዊሕ ታሪኽ ኢትዮጵያ ንምርዳእ ወሳኒ እዮም።

ሰባት ብሰላም ይሕወሱ፣ ኣብ ዙርያ ሰማያዊ ታክሲ ደው ኢሎም፣ መጓዓዝያ ይጽበዩ። ብርሃን መዓልቲ ኣብ ደረቕ ጎደናታት ብሕብሪ ይዝርጋሕ፤ ህይወትን ግብራዊ ስርዓት ናይቲ መዓልቲን ብቐሊሉ ይስመዓካ።

ጨጉራ ብኣፍሮ ስታይል ዝኾነት ቁምጣ ቀምሽ ዝተኸደነት ጓል ኣነስተይቲ ትርአ ኣላ፡፡ እቲ ጨጉራ ናይ ቀዳሞት ስታይል እንትኾን እቲ ቀምሽ ግን ናይ ሎሚ እዩ፡፡

ሓንቲ ጓል ኣንስተይቲ ጸጉራ ዘርጊሓ ዘርጊሓ ትርአ። እቲ ብየማን ዘሎ ሰብ ዝተፈላለዩ መንውሒ ጸጉሪ ርእሲ ብጥንቃቐ ይለኽዮም ኣሎ። እታ ሰበይቲ ፅቡቕ ፍሽኽታ ሒዛ ክትድቅስ ትርአ። ከምዚ ዓይነት መንውሒ ጸጉሪ ዓይኒ ሪኢኹም ዶ ትፈልጡ?

ኣብ በረካ ንዓይኒ ዝስሕብ ተክልን ወሓዚ ማይ ገረብ ሰሪሑ ሃፋ ናይቲ ማይን እቲ ከባቢ ብጣዕሚ ሳዕሪ ዝበዝሖ ቦታ ብርሕቀት ደመና ናይ ሰማይ ንርኢ ኣለና።

ኣብ ድሙቕ ብርሃን ዘለዎ ቦታ፡ ኣብ መንጎ ቀጠልያ ቆጽሊ ጸሊም ወይኒ ወይኒ ተሰቒሉ ኣሎ፤ እቲ ጸቢብ ቅርጺ ናይቲ ፍረ ንጽባቐ ናይቲ ምስሊ የጉልሕ። እቲ ከባቢ ብብርሃን ዝተመልአን ብተፈጥሮኣዊ ሕብሪ ዝተሸፈነን እዩ።

ዝተፈላለዩ ናይ ኢድ ስራሕት አለው ካብአቶም ሓደ ጀበና፣ ፈርኖሎ አዩ ። እዞም ውፅኢት ኢደ ጥበብ ዝኮኑ ካብ ሓመድ ዝስርሑ አዬም ።ነዚ ንምስራሕ እንታይ ዓይነት ሓመድ ንጥቀም ?

ሓንቲ ጓል ናይ ማእኸል ርእሳ ዝተላፀየ፣ ኣብ ሰለስተ ወገን ብመስቀል መልክዕ ዝጠበቐ ዛዕጎል እኒሀ፡፡ እዛ ጎርዞ ናይ ምንታይ ባህሊ ተፋልጥ ኣላ ትብሉ?

ጸሊም ንብሩህ ጫማ ኣብ ጽሩይ መድረኽ ተቐሚጡ፣ እቲ ጽሩይ ዲዛይን ብጎኒ ክልተ ብረት ቀለቤታትን ኣብ ቅድሚት ዝተፈላለየ ቅርጺ ፈትልን ምስ ድሙቕ ስልማት ተነጻጺሩ ኣሎ። በቲ ኣአንጋዲ ብርሃን ዝተማረኹን ምሉእ ስምዒት ጽባቐን ምዕቡልነትን ዘመሓላልፉ እዮም።

ናይ ጥብሲ መኣዲ ቀሪቡ ኣሎ፡፡ ኣብ ጐኑ ሚጥሚጣ ቀሪቡ ኣሎ፡፡ እዚ ምግቢ መጠኑ ንኡሽተይ እዩ ዘሎ፡፡ ናይ ሰብኣይ ምሳሕ ዝኣክል ኣይመስልን፡፡

ብንጥፈትን ሓጎስን ዝተመልኡ ብዙሓት ህጻናት ብዝተፈላለየ መንገዲ ኣብ ማይ ክነፍሑ ይረኣዩ። እቲ ማይ ልስሉስን ዝዕድምን እዩ፤ ኣብ ጥቓኡ፡ ናይ ቈልዑ ናይ ሓጐስ ኣውያት ብዘይ ስምዒት ይስማዕ።

“ቦታኒካል ጀርዲን” ዝብል ጽሑፍ ዝተጻሕፈሉ ጽቡቕን ዘመናውን ኣቃውማ ይርአ። እቲ ገዛ ብቀጠልያን ኣራንሺን ሕብሪ ዝተሸፈነ ኮይኑ፡ ብዕምባባታትን ተኽልታትን ዝተኸበበ እዩ። ጽባቐ ተፈጥሮን ዓለም ፍልጠትን ዘርኢ ሓጎስ ዝመልኦ መዓልቲ እዩ።

እዛ ማሽን ሲንጀር ትበሃል ክሳን መስፈይት መኪና እያ፡፡ እዛ ማሽን ሓይሊ ኤለክትሪክ ዘየድልያ ብምዃኑ ኣብ ዝኾነ ቦታ ግልጋሎት ትህብ፡፡ በዚ ድማ ተመራፂት እያ፡፡

ልዑል ጽሬት ዘለዎ ጸሊም ቆርበት ወንበር ምስ ስዊቨል ኮፍ መበሊን ቀይሕ ዝተሸፈነ ናይ ቤት ጽሕፈት መንበርን ኣብ ሓደ ጠረጴዛ ኮፍ ኢሎም ይረኣዩ። እቲ ቦታ ጽምው ዝበለን ዝተወደበን ኮይኑ፡ ሕብርታትና ዘንጸባርቕ እዩ።

ኣብ መደርደሪታት ሓደ ድኳን ክልተ ዓይነት ፅሹጓት ኣቑሑት ኣለዉ። ኣብ ጸጋም "ኣቢሲንያ" ዝብል ጽሑፍ ዘለዎ ወርቅን ጸሊምን ፓኬት ቡን ኣሎ፡ ኣብ ልዕሊኡ ድማ ስእሊ ቡን ኣሎ። መዓልታዊን ጥዑምን ፍርያት ዝሓዙ ይመስሉ፡፡

ናይ ኢትዮጰያ ባንዴራን ዓበይን ኣብ ኢዶም እውን ንእሽተይ ባንዴራ ሒዞም ባህላውን ዘመናውን ሕብሪታት ክዳን ተኸዲኖም ብመስርዕ ጠጠው ኢሎም ኣለው። እቲ ከባቢ ዘለውዎ ኣዝዩ ሰሓባይ! እዩ።

ሰባት ሳዕስዒት ኣብ ዝመስል ኩነታት ኮይኖም ይርአዩ ኣለዉ፡፡ ገለ ከዓ የጣቅዑ ኣለዉ፡፡ እዚ ከዓ ኣዝዩ ደስ በሃሊ ድባብ ፈጢሩ እኒሀ፡፡

ታሪክን ፦ ኣብ ኢትዮጰያ ካብ ዝርከቡ ታሪካውያን ቦታታት ያሓ ዝበሃል እዩ። ኣነ ናብ ታሪካዊ ቦታታት ምካድ ብጣዕሚ እዩ ደስ ! ዝብለኒ።

ፍሉይ ሕብሪ ዘለዋ ጽብቕቲ ቀያሕ ዑፍ ተራእያ። ኣዒንታ ድሙቓት፡ ኣኽናፋ ቀጠልያን ሰማያውን ሕብሪ ኣለወን። ከም ሓዊ ዝደምቕ ጽቡቕን ጸጋን መልክዕ ኣለዎ።

እዚ ሓንቲ ቀጢንን ነዋሕን ተክሊ ኣብ ጥቓ ጽርግያ ኣብ ትሕቲ ንጹር ሰማይ ደው ኢላ ኣላ። ብድሕሪት ተክሊ ስየ ብመስርዕ ደው ኢሎም ኣለው፣ መሬት ደረቕ እዩ። እዚ ብርሃን መዓልቲ ሓያል እዩ፡ ኣየር ንጹር እዩ።

እዞም ሰብኣይ ናይ ኢትዮጵያ ሃርበኛታት ወገን እዮም፡፡ ናይ ኒሻን ዘለዎ ናይ ሃርበኛታት ክዳን ድማ ተኸዲኖም ኣለዎ፡፡ ካብዞም ወለዲ ፍቕሪ ሃገር ክንመሃር ይግባእ፡፡

እዚ ምስሊ ናይ ቀደም ( ባህላዊ መሳርሒ) ሙዚቃ ሒዙ ኣብ ወሰን ቃላይ ናይ ሕሉፍ ዘኪሩ እናደረፈን ክራር እናትጻወተ እዩ። ኣብ ድሕሪኡ ዘሎ ማይ ዓበይቲ ኣእማን ዝበዝሖ እዩ። ኮንጎ ጫማ ዝገበረ እዩ

ኣብቲ ናይ ቤት መድሓኒት መፋለጢ ኣቢሲንያ መድሓኒት ቤት ወይ ፋርማሲ ተፃሒፉ ኣሎ፡፡ ናይ ግሊ ቤት መሓኒታት ሃንደበታዊ ሕማም ከጋጥም ከሎ ብቅልጡፍ መድሓኒት ንገዝአሎም እዮም፡፡

ኣብዚ ኣብ ቀይሕ ምንፃፍ ሰላምታ ተዘርጊሑ ይረአ ኣሎ። ሰማያዊ ዩኒፎርም ዝለበሰን ቀይሕ ቆቢዕ ዝለበሰን ወተሃደር ነዊሕ ደው ኢሉ ኣሎ። ክብርን ስነ-ስርዓትን ኣብ ሓደ ምስሊ ተደሚሩ ዘርኢ ምስሊ እዩ።

ብብርሃን ዝደመቐ ናይ ቤተ ክርስቲያን ከባቢ ይርአ ኣሎ፡፡ እቲ ከባቢ ብሕብራዊ ጨርቂ ወቂቡ ኣሎ፡፡ ደስ በሃሊ ትርኢት ዘለዎ ከባቢ እዩ ዝኒሀ፡፡

እዚ ፔርሙዝ ይበሃል፡፡ ፔርሙዝ ከም እኒ ሻሂ፣ ቡና፣ ስብቆ ዝኣምሰሉ ትኩሳት ነገራት ንነዊሕ ግዜ ምስ ሙቐቶም ንክፀንሑ ዝገብር መሳርሒ እዩ፡፡

ሓደ ሰብኣይ ኣብ ማእከል ሰፊሕ ግራት ስርናይ ኮፍ ኢሉ፡ብኣጻብዕ ዝቑጸር እኽሊ ስርናይ ክጥምት ይርአ። እቲ ግራት ብወርቃዊ ሕብሪ ዝተሸፈነ ኮይኑ፡ኣብ ርሑቕ ድማ ብጭቃ ዝተሸፈነ እምባ ይርአ። ጽባቐ እቲ ሜዳን ተፈጥሮኣዊ ጽባቐ እቲ መልክዓ ምድርን ብንጹር ይርአ።

ኣብዚ ሓደ ሰበይቲ ዝተፈላለዩ ስልማት ኣብ ክሳዳ ገይራ ይርአ። ጸሊምን ቀጠልያን ገመድ ተኣሲሩ፡ ኣብ መንጎኡ ድማ ብሩር ሕብሪ ዘለዎ ክቡብ ምልክትን መስቀልን ኣሎ። ሓደ ካብቶም መስቀላት ኣብ ማእከል ክሳድ ዓሪፉ ይረአ፡እዚ ድማ ባህላዊ ጽባቐ ዘርኢ ትርኢት እዩ።

አብ ሃገርና ዝተፈላለዩ ዓይነታት ትካላት አለው ካብ አቶም ሓደ ናይ አዲስ አበባ ከተማ ምምሕዳር እዩ ።እዚ ንዕዘቦ ዘለና ድማ ናይ ትካሎም መለለይ አርማ እዩ ። ንስኩም ከ ከምዚ ዝበሉ ካልኦት አርማ ትፈልጡ ዶ?

ናይ ኣዲስ ኣባባ ከተማ ከንቲባ ዝኾና ወይዘሮ ኣዳነሽ ኣበቤ ኣብ ቅድሚ ሚድያታት ኮይነን መግለፂ ይህባ ኣለዋ፡፡ እዘን ሰበይቲ ምስ ምልዋጥ መልክዕ ኣዲስ ኣባባ ዝተተሓሓዘ ታሪክ ዘለወን እየን፡፡

ስነር ላይን ዝበሃል ናይ ማስታወሻ ደፍተር ዓይነት ይርአ ኣሎ፡፡ እዚ ዓይነት ደፍተር ኣብ ኮንፈረንስታትን ዎርክሾፓትን ብበዝሒ ኣብ ግልጋሎት ዝውዕል እዩ፡፡

ናይ ኣውሮፖ ሕብረት ባንዲራ ኣብ ማእኸሉ ኮኸባት ኣለዉኦ፡፡ እዘን ኮኸባር ብክቢ ቅርፂ ዝኸበባ እየን፡፡ እዘን ኮኸባት እንታይ ትርጉም ይህልወን ይኾን?

እዚ ብዙሕ ቆጽሊ ዘለዎ ቀጠልያ ተኽሊ ኣብ ማእከል ደረቕ ጽርግያ ኣብ ዝርከብ ሳዕሪ ዝበዝሖ ቦታ ብብርሃን ይርአ። ኣቝጽልቱ ዓበይትን ድሙቕ ቀጠልያን ኮይኑ፡ብንኣሽቱ ጻዕዳን ሐምላይን ዕምባባታት ዝተሸፈነ እዩ። ኣብ በረድ ዝነቐጸ መሬት ፍኹስ ዝበለ ሕብሪ ዘለዎ እዩ።

ሓደ ቀይሕ ሰብአይ ናይ ስፖርቲ ማልያ 11 ቁፅሪ ዘለዋ ፀሊም ሕብሪ ማልያ ተከዲኑ ክልቲኡ አእዳው ንላዕሊ ገይሩ ክምስ እናበለ አብ ፀሊም ድሕረ ባይታ ይርከብ፡፡ እዚ ሰብአይ ስፖርተኛ አበበ ባቄላ ይበሃል፡፡ አረ አበበ እኮ ክጎይይ!

ኣብዚ ኣብ ግራውቲ፡ ኣብ ትሕቲ ንጹር ሰማይ ብመስርዕ ዝተተኽሉ ኣሕምልቲ ይራኣዩ ኣለው። ንጽባቐ ተፈጥሮ ዝገልፁ እዮም። እዚ ምልክት ጻዕርን መብጽዓ ቀውዒን ብሓደ ምጥማት ዘርኢ እዩ።

ፃዕዳ ዊግ ወይ ከዓ ጨጉሪ አብ ርእሲ ሰብ ተፈሪዙ/ተጠቅሊሉ ይርከብ፡፡ እዚ ዝተፈረዘ ፀጉሪ አብ ቡናማ ሕብሪ ድሕረ ባይታ ይርከብ፡፡ ዊግ ፀጉሪ ወይ ከዓ ፀጉርካ ቀለም ምስታይ ብጣዕሚ መሰየቢ እዩ፡፡

እዚ ሰማያዊ በርከት ዝተዳለወ ብሕብራዊ ዝተሰለመ ቁራጽ ስጋ። ኣብ ልዕሊኡ ብሕብራዊ ቅርጺ ዝተሰለመን ብሰፊሕ ቅርጺ ዝተዘርግሐን እዩ። እዚ ኣቀራርባ ምግቢ ብሰፊሕን ተቐባልነትን ዘለዎ ኣገባብ እዩ ዝዳሎ።

ካብ ቆወምቲ ተክሊ ሓደ ዝኮነ ኣራንሺ ንጥዕና ወዲ ሰብ ኣገዳሲ እዩ። ፅሟቅ ገርካ ንምስታይን ቀሪፍካ ንምብላዕን ዝጠቅም ምኳኑ ትፈልጡ ዶ?

እዞም ሰባት እኽሊ ሒዞም ኣብ ጋሪ ተሰቒሎም ኣለዉ ነቲ ጋሪ እትጎትት ዘላ እንስሳ በቕሊ ትበሃል ፡ እቶም ሰባት ግን ተሓጊሶም አዮም ዘለዉ ።

ወተሃደራዊ ክዳን ዝተኸድነ ሰብኣይ ኣብ መሬት ደው ኢሉ ኣሎ። ኣብ ኣካላቱ ከቢድ ጽዕነት ዕንጨይትን ኣጽዋርን ኣለዎ። ትርኢት ውግእ ዝገልጽን ሓያል ስምዒት ዘመሓላልፍን እዩ።

ደስ በሃሊ ዝተለማመፀ ገዛ ብቀይሕን ፃዕዳን ሓመድ ዝተለመፀ ደገ አፍ ገዛ ብዕንፀይቲ ማዕፆ ተዓፅዩ ይርከብ፡፡ አብዚ ደገ አፍ ሓደ ሰብ መዓንጥኡ ብነፀላ ተዓጢቁ ሓደ ኢዱ አውፂኡ እተው እናበለ ተሳኢሉ ይርከብ፡

ኣብ ናይ ደገ ዕዳጋ ዝርከብ ድኳን ክዳውንትን ፍረታትን እዩ። እቲ ዕዳጋ ብንጥፈት ዕሙር ኮይኑ፡ ክዳውንቲ ኣብ መንጠልጠሊታትን ደርደሪታትን ተቐሚጦም ኣለዉ። ውዕዉዕ ናይ ዕዳጋ ሃዋህውን ዕሙር ናይ ንግዲ ሃዋህውን ዘንጸባርቕ እዩ።

ውልዶ ወዓጋት ኣብ ከብዲ ኣዲኦም ተንጠልጢሎም እዮም ካብ ናብ ዝንቀሳቐሱ፡፡ እዚ ትርኢት ንዓይ ብጣዕሚ እዩ ዘግርመለይ፡፡ ንዓኹም ከ የግርመልኩም ዶ?

ኣብ መስኮት ድኳናት ምርኢት ናይ ቆርበትን ጽባቐን ፍርያት ይርአ። ናይ ኢድን ኣካላትን ሎሽን፡ ቪታሚን ሲ ዘለዎም ናይ ቆርበት ክንክን ፍታሕ፡ ከምኡ’ውን ብዝተፈላለየ ሕብሪ ዝተመልአ ኮኾብ ቅርጺ ዘለዎም ዕሹጋት ከም ጽቡቕ ሽታ ይደምቁ።

ሜዳታተትን ሽንጥሮታት፣ ጎቦታት ፣ተፈጥሮ ዝዓደሎ ከባቢ ኮይኑ ኣብ እዋን ክረምቲ ሓምለዋይ ሕብሪ ዘለዎ ከባቢ እዩ። ኣብቲ ጎቦ እዚ ግና ዝብኢ ዶ ይህልዎ ይከውን መፍርሒ እዩ።

እዚ ናይ ኤርትራ መዕረፊ አየር ኮይኑ አብ ናይቲ ህንፃ ግድግዳ አስመራ ዓለምለከ መዕርፎ ነፈርቲ ዝብል ፅሑፍ አለዎ፡፡ ፊት ንፊት እቲ ህንፃ ድማ ሳዕሪ ዘለዎ ቦታ እኒሀ፡፡

መሽረፈትን ሰተታን ካብ እኒ ላኻን ስየን ይስርሑ ናይ ገዛ መገልገልታት እዮም፡፡ እዞም ናይ ገዛ ናውትታት እንታይ ዓይነት መሰረታዊ ኣገልግሎት ይህቡ?

ኣብ ገጠራት ኢትዮጵያ ባህላዊ ናይ ደገ ዕዳጋ እዩ። እቲ ዕዳጋ ኣብ ደረቕ ሲሚንቶ ወይ መሬት ዝካየድ ኮይኑ፡ ንህይወት ገጠርን ጻዕርን ባህላዊ ሃዋህውን ዘንጸባርቕ ኮይኑ፡ ህያውን ግብራውን ስምዒት መዓልታዊ ህይወት ዘመሓላልፍ እዩ።

ጥራይ ዝባንካ ምኻድ ንዓና ኣዝዩ መሕፈሪ ነገር እዩ፡፡ ንገለ ብሄረሰባት ግን ናይ መንነቶም መግለፂ ባህሊ እዩ፡፡ እዚ ባህሊ ዝኽተሉ ትፈልጡዎም ብሄረ ሰባት ኣለዉ ዶ?

ሓንቲ ከደረይቲ ሰበይቲ ፀጉረን ሳርዴታ ገይረን ተቆኒነን ሰማያዊ ሕብሪ ነፀላ ተከዲነን ይርከባ፡፡ ሓደ ሸሪጥ ዝተከደነ ወዲ ተሸፋፊኑ ጠጠወ ኢሉ አብ ፃዕዳን ፀሊምን ድሕረ ባይታ ይርከብ፡፡ እህ! እዘን ሰበይቲ ብጣዕሚ ከፊእወን ይርከባ፡፡

ኣብዚ ተቆኒናቶ ዘላ ጓል ኣነስተይቲ ፀሓይ ተባሂሉ ዝፍለት ዓይነት ቁኖ ኮኑ እዚ ቁኖ እዚ ድማ ናብ ላዕሊ ወይ ከዓ ኣቁል እውን ይበሃል። ኣየ ምቁናን ብጠዕሚ እዩ ዝሕመኒ።

እቲ ጸሊምን ጻዕዳን ባህላዊ ስነ-ጥበባዊ ስእሊ እዩ። ንጉጅለ ሰባት ኣብ ወግዓዊ ምድላው ዝገልጽ እዩ። ባህላዊ ጻዕዳ ክዳን ዝተኸድነ ሰበይቲኣብ ማእከል ደው ኢላ፤ ካልኦት ሰባት ድማ ብሓደ ወገን ኣብ ወግዓዊ ምድላው ኮፍ ኢሎም ኣለዉ። ብባህላዊ ከበሮ ዝተሸፈነ ክፋል ብንጹር ይርአ።

ሓንቲ ፀሊምን ሮዛን ሕብሪ ዘለዋ ሳይክል አብ ፃዕዳ ድሕረ ባይታ ትርከብ፡፡ እዛ ሳይክል ናይ ምክያድ ዝተሰአኖም አሕዋትና ካብ ቦታ ናብ ቦታ መጓዓዓዚት እያ፡፡

እዚ ክልተ ኣእዱግ ዓብዪ ፅዕነት ተሰኪመን ኣብ መንገዲ ዝንቀሳቐሳ ይረኣያ። እቲ ጽዕነት ኣሕምልትን መዳበርያታትን መሊኡ፡ ቀይሕ ጃኬት ዝለበሰ ሰብኣይ ኣብ ጎኒ እቶም ኣእዱግ ደው ኢሉ ክመርሖም ይረአ። እቲ መሬት ብተፈጥሮኡ ንጹር እዩ።

ኣብ ኢትዮጵያ ባህላዊ ምግብታት እቲ ዝዓበየን ብበዝሒ ካብ ገዛውትና ዘይፍለን ምግቢ ሽሮ ብእንጀራ እዩ። እዚ ዓይነት ምግቢ ድካ ይኹን ሓፍታም ብሓበራ ይምገቦ። ፀብሒ ሽሮ ብእንጀራ ብጣዕሚ ይፈትው እየ።

ኣብ ኢትዮጵያ ኦርቶዶክስ ተዋህዶ ቤተክርስቲያን ንመሸጣ ካብ ዝቐርቡ ምህርትታት እቲ ሓደ መስቀል እዩ። መስቀል ካብ ዝተፈላለዩ ነገራት ይስራሕ። ከም ኣብነት ካብ ንሓስ፣ ወርቂ፣ ዕንፀይቲ እዮም።

ካብ ረቂቅ ዕንጠይቲ ዝተሰረሐ መከለሊን ኣዝያ ደስ ትብል ጎል ኣንስቲየቲ ብሩህ ገፃ ብክልተ ኢዳ ገይራ ኣብ ሽሓነ ምግቢ ዝመልአ ሒዛ ኣላ። እቱይ ካብ ዝተፈላለየ ዓይነት ፀቢሒ ዝተዘጋጀወ ምግቢ እንታይ ይብሃል?

ደቂ ኣንስተዮ ዝርፈ ብዙሕ ስራሕቲ እንትሰርሓ ንኣብነት ንቤተሰበን ቀለብ ዝኾውን ኣብ ምሽማትን ከምኡውን ህፃውንቲ ሓዝለን እንትኸዳ ኣብ ዝተፈላለዩ ቦታታት ምርኣይ ዝተለመደ እዩ።

ኣብዚ ኣብ ትሕቲ መንደቕ ኣብ ጎኒ ጽርግያ ከተማ ንእሽቶ ንግዲ ይካየድ ኣሎ፤ ህይወት ከተማ ብብርሃን መዓልቲ ዘርኢ እዩ። መካይን ድማ ኣብ ርሑቕ ይንቀሳቐሳ ኣለዋ።

እዚ ናይ ትግራይ ባህሊ ስነስርዓት መርዓ ኮይኑ ክልተ መርዓት ክልተ መርዓዊ ካብ ሓደ ዳስ ናብ ስዕሲዒት እንዳተዓጀቡ ክስዕስዑ ይወፁ ኣለዉ።

ኣብ ፃዕዳ ናይ መትሓዚ ሰርብስ መስተይቡና ቡሽ ዝሓዘ ኮይኑ ኣብ ውሽጡ ድማ ዝስተ ቡና ኣለዎ። ኣብቲ መትሓዚ ድማ ቅልው ቡና ኣሎ።

ጽሩይን ተፈጥሮኣውን ስምዒት እቲ ምስሊ ኣብ ፃሕሊ ኣጋር ቀጠልያ ሐሩጭ ሞሪንጋ ዘርኢ ኮይኑ፡ ብድሕሪኡ ፍሩይ ቆጽሊ ሞሪንጋ ኣለዎ። እዚ ድማ ጥዕና ዘለዎን ፍሩይን ተፈጥሮኣዊ ምንጪ ምግቢ ምዃኑ ዘርኢ እዩ።

እዛ ንእስቲ ጓል ኣነስተይቲ እዚኣ ካብ ዓይነታት ዝራእቲ ዝኮነ ተክሊ ቃንጫ ኮሪፃ ኣብ ኢዳ እውን እንዳሓከየት እያ። እዚ ተክሊ እዚ ድማ ብጣዕሚ እዩ ጥዑም።

ከብቲ ኣብ ኣስፋልት ጽርግያ ይጓዓዛ ኣለዋ። ኣብ ድሕሪት ድማ ኣብ ህንጸት ዝርከቡ ህንጻታት ወይ ዘይተዛዘሙን ደረቕን ሓመድ ዝበዝሖን መሬት ኣለዉ። ህላወ እተን ከብቲ ምስ ተፈጥሮ ዘለወን ምትእስሳር ዘርኢ ክኸውን ከሎ፡ ህንጸት ዕብየትን ለውጥን ዝሕብር እዩ።

ካብ ዓይነታት መስተ ብፀሊብ ሕብሪ አለዎም ጥርሙዛት ዝተዓሸጉ ዋይናት ብስርዓት ተደርዱሮም ኣለው። ወይን ምስታይ ፅቡቅ ዶ ይከውን፣ ኣነ ግን ከይሰክር ይፈርሕ።

ኣብ መንደቕ ናይቲ ፑል ሃውስ ዝተሰቕለ ዘመናዊ ናይ ማይ መዝሓሊን ሻወርን ከም መዘኻኸሪ ናይቲ ጽሩይን ዝተወደበን ሃዋህው ይረአ። ቀሊልን ምቹእን ስምዒት ዘለዎ ናይ ምዝንጋዕ ቦታ ይመስል።

ዝተፈላለዩ ካብ ዕንፀይቲ ዝተሰረሑ ወንበራት ኮፍ መበሊኡ ስፖንጅ መደገፊኡ ድማ ናይ ቆርበት እንስሳት ኮይኑ ኣብ ናይ ገዛ ኣቁሑት ዝምደቡ እዮም። ሎሚ ከምዙይ ዝበለ ወንበር ሰብ ኣይፈቱን።

ብዘይተታሓሓዘ ቆርቆሮ ከም ዳስ መሳሊ ዝተሰርሐ ገዛ ኣሎ፡፡ ኣብ ፅልምት ክብል ዝበለ ድማ ክልተ ሰባት እቲ ሓደ በትሪ፣ እቲ ሓደ ድማ ወረቐት ሒዙ ኣሎ፡፡ እቶም ሰባት እንታይ ይገብሩ ይህልው?

ብዙሕ ዝተፈላለየ ሕብርን ዲዛይንን ዘለዎም መጋየፅታት ኣብ ዘመናዊ መቐመጢ ኮይኖም ይርአዩና ኣለዉ፡፡ እዞም መጋየፅታት ካብ ኣርተፍሻል ማተርያላት ዝተሰርሑ እዮም ዝመስሉኒ፡፡

ንዓይኒ ዝስሕብ ኣዝዩ ማራኪ ዝኮነ መጋየፂ ደቂ ኣንስትዮ ዝኮነ ብወርቅን ብሩሩን መስቀላትን ናይ እዝኒ ደስ ዝብል ዲዛይን ናይ ርእሲን ኢድን ኣለዉ።

ኣብ ከባቢ ዓብዪ ቁሚጦ ቁፅርፅር ዓይነት ዝተቖነነት ቆልዓ እናሰሓቐት ትርአ ኣላ፡፡ ዘለቶ ከባቢ ገጠር እንተይኮነ ኣይተርፍን፡፡ እታ ቆልዓ ግን ናይ ከተማ እያ ትመስል፡፡

እዞም ጀጋኑ ናይ ትግራይ ፅጡቃት እንሪኦም ዘለና ንብፀቶም መሪሖም ንሕና ንቅድሚት እንዳበሉ ሰራዊቶም ብድሕሪቶም ጌሮም ፀላኢ ንምስዳድ ዝከዱ ዘለዉ ጀጋኑ ደቂ ትግራይ እዮም።

አዝአ ሓዳሽ ዘበናዊት ምድጃ እንትትኮን ምግቢ ቀልጢፉ ክበስል ዝሕግዝ ኮይኑ ከምኡዉን ተች ገይርካ ክትዉላዕ ክትጠፍእን ትክል እቲ ዝበስል ዘሎ ምግቢ 180 ዲግሪ ኮይኑ ይበስል አሎ።

ሰለስተ ፃዕዱ ረጋቢት ይርአያ ኣለዋ፡፡ እዘን ረጋቢት ሰብ ዘርብሐን እምበር ናይ በረኻ ኣይኮናን፡፡ ነዘን ረጋቢት መብዛሕትኡ ግዜ ቆልዑ እዮም ዘፋርይወን፡፡

ብኢንጀራ ዝተጠቕለለ ደስ ዝብል ምግቢ ኢትዮጵያ ብፍሉይ መንገዲ ቀሪቡ። ዓበይቲ ጻሕሊ ዝተጠበሰን ብበርበረ ዝተለኽየን ቀይሕ ስጋ ብዝተፈላለየ ሕብሪ ዝተሸፈነ ኮይኑ፡ ካብ ቁርሲ ዝጅምር ልሙድ ባህላዊ መግቢ ኢትዮጵያ እዩ።

ጐቦታት፣ ቀላይን ሰውሕን ይርአዩ ኣለዉ፡፡ እዞኦም ኩሎም ራብዓዮም ሰማይ ተሓዊሱም ዝድነቅ ፅባቐ ፈጢሮም ኣለዉ፡፡ ልዑል ናይ ተፈጥሮ ፅባቐ ተፈጢሩ እኒሀ፡፡

እዚ ዝተፈላላዩ ናይ ንብረት ሓፂን ኮይኑ እዚ ንብረታት ከም መጋፊያ፣ ናይ መጎጎ መስክተቲ ቆርቀቦ ኮይኑ ናይ ጣውላ ዕንጨይቲ ንምንታይ ከ ይጠቅሚ ?

ኣብ ጎቦ ዝኾነ ቦታ ደስ በሃሊት ቤተ ክርስቲያን ትርአ ኣላ፡፡ ኣብታ ቤተ ክርስቲያን ዓባይ ኦም ትርአ ኣላ፡፡ ናይዚ ከባቢ ገፀ ምድሪ ደስ በሃሊ እዩ እኒሀ፡፡

እዚ ባዶ መዐደሊ ነዳዲ እዩ ዘርኢ። ኣብ ማእከል እቲ መስኮት፡ መከፋፈልቲ ነዳዲ ኣብ ዝተፈላለየ ቦታታት ኣብ ትሕቲ ዓቢ ቆሮቆሮ ተቐሚጦም ኣለዉ። ብጸጋም ድማ ናይ መኪና ምሕጻብ ኣገልግሎት ምልክትን ዓቢ መቐመጢ ኣግራብን ይርአ።

እዚ ኣብ ልዕሊ ቀጠልያ ሰማይ ዝተቐመጠ ዓቢ ቤተክርስትያን ዘርኢ እዩ። እዚ ብክቢ ቅርጺ ዝተሃንጸን ኣብ ልዕሊኡ ድማ ብሩር መስቀል ዘለዎን እዩ። ኣብ ቅድሚት ዝርከቡ መስኮታት ብሕብርታትን ብፍሉይ መንገዲ ዝተሰርሐ ጽቡቕ ዲዛይንን ዝተሰለሙ እዮም።

ካህን ኣብ ማእኸል ካልኦት ድማ ብየማነ ፀጋም እቶም ካህን ኮይኖም ምግቢ ዝበልዕሉ ትዕይንት ዘርኢ ስእሊ እኒሀ፡፡ ደስ በሃሊ ስእሊ እዩ፡፡

ካብ ጭቃ ዝተሰርሐን ብሸኽላን ተፈጥሮኣዊ ዲዛይንን ዝተመልአን ዝማዕረገ ገጠራዊ ገዛ ይርአ። እቲ ሓመድን ህንፀትን ንሙቐት ትውፊት ዘንፀባርቕ፤ ንሓድሽ ነገር ኣይምነን፡ ንልቢ ዘሐጉስ ስቕታ ግን ኣለዎ።

ሓደ ኣብ ናይ ኣካል ጉድኣት ሳይክል ዝተቐመጠ መንእሰይ እኒሀ፡፡ ሓደ ቆልዓ ከዓ ይደፍኦ ኣሎ፡፡ እዛ ሳይክል ኣብ ከባቢና ዝተሰርሐት ሞደፊክ እያ ትመስል፡፡

እዚ ንሪኦ ዘለና ስኒከር ጫማ ደስ በሃሊ እዩ፡፡ መናእሰይ ዝረግፅዎ ፋሽን ዓይነት እዩ፡፡ ምስ ጅንስ ዓይነት ስረ እዩ ድማ ዝኸይድ፡፡

ላዕለዎት ሰበስልጣንን ሚኒስተራትን መንግስቲ ኢትዮጵያ ኣብ ወግዓዊ ኣኼባ ወይ ስነ-ስርዓት ተኣኪቦም ይረኣዩ። ናይ ሓደ ዓቢይ ናይ መንግስቲ ውሳነ ወይ ኣገዳሲ ስነ-ስርዓት ክብርን ሓላፍነትን ዘርኢ እዩ።

ኣብ ኣረግቶት ናይ ባቡር ፍርጐ ዘለዎ ከባቢ ሓደ ቆልዓ ዓረብያ ሒዙ ኣሎ፡፡ ኣብ ከምዚ ኩነት ምስ ስራሕ ተተሓሒዙ ዝዓቢ ቆልዓ ጠንካራ እዩ ዝኸውን፡፡ ደስ በሃሊ፡፡

ሓደ ተማሃራይ ዶክተርን ሓደ ሕሙምን ኣብቲ ክሊኒክ ሰላማውን ትዕግስትን ዕላል ይገብሩ/ይዕልሉ ኣለዉ። ናይ ሓልዮትን ናይ ሰብ ርህራሄን ስምዒት ይመሓላለፍ ድማ ኣሎ።

እዚ ማንጎ ኣፕል እዩ ዝበሃል እዚ ፍረ ካብቶም ንጥዕናና ጠቐምቲን ናይ ሰውነትና ሕማም ተኸላኸልቲ ጭዋዳታት ዝበሃሉ ዘበረታትዕ ሓደ እዩ ።

ማሽናት፡- ካብቶም ዘመን ዘምፅኦም ዘመናዊ ማሽናት ናይ ሕርሻን ግብርናን ይርከባ፡፡ ካብ ናይ ደቂ ሰባት ጉልበት ንምቑጣብን ምህርቲ ንምድንፋዕ እትጠቅም ኣራሲት ትራክተር ማሽን እያ፡፡

ኣብዚ ዘለው ናይ ተኽሊታት ቆፅሊ እንትኮውን ተክሊታት ንዝተፈላለዩ መድሓኒታት፣ ንምግብነት እንስሳት እውን ይጠቅሙና እዮም። ኣነ ካብ ዘፅለኣኒ ነገር እንተሃለው ዓቀን ዘይብሉ ባህላዊ መድሓት ምውሳድ እዩ።

ዘይቱሁን ኣብ ጨንፈር ኦም ዝርከቡ ፍረታት እዮም። እዞም ፍረታት እዚኣቶም ፍሩያት፡ ጥዑማትን ንመግቢ ድሉዋትን ይመስሉ። ሎኳት ኣብ ብዙሕ ከባቢታት ዓለም ህቡብ ፍረ እዩ።

ካብ ዓይነታት ተሽከርከርቲ ኣብዚ ዘለዋ ናይ ቀደም ተሽከርከርቲ ኮይነን እዚ ቆልዓ ሒዝዋ ዘላ ተሽከርካሪት እያ ምንም ዓይነት ነዳዲ ዘይትወስድእያ። ተሽከርከርቲ ኣብ ክንዳይ ከፊልና ክንሪኣን ንክእል ?

ኣብ መደርደሪ ፃዕዳ ዝተፈላለዩ ሻምፖታት ከም ዶቭ፣ ሆቢ፣ ዝተፈላለዩ ሻምፖታትን ኣብ መደርደሪ ተቀሚጦም ኣለዉ እቲ ቆፃል ጎምኡ ሻምፖ እንታይ ይበሃል ሽሙ?

ኣብዚ ባህላዊ ናውትታት ይርአዩ ኣለዉ፡፡ ዝስተፈላለየ ሕብርን መጠንን ዘለዎም ስፈታት፣ ጀበና፣ መቖጫ እኔዉ፡፡ ደስ በሃሊ ድባብ ዘለዎ ኩነታት እዩ ዝርአ ዘሎ፡፡

ኣብ ቀረባ እዋን ዝተሳእለ ስእሊ መንእሰይ ዘይኮነስ፡ ካብ ናይ ቀደም ዘመን ዝኽሪ ዝገልጽ ምስሊ እዩ። ገጽ እቲ ሰብኣይ ጥራይ እዩ ብንጹር ዝርአ እምበር ምሉእ ኣካላቱ ኣይኮነን። ባህላዊ ወይ ናይቲ እዋን ፋሽን እዩ። ዝኽርን ናፍቖትን ታሪኽን የዘኻኽር።

እዚ ኣብ ጎኒ ጽርግያ ብዝተዘርግሐ ቅርጺ ዝተዘርግሐ ቀጠልያ ቆጽሊ ኣብ ብርሃን ጸሓይ ብንጹር ይርአ። እቲ ብድሕሪት ብሓጺን ሓጹር ዝተሸፈነ ገዛን ኣብ ርሑቕ ዝተዘርግሐ መስመራትን ኣብ ሓደ ቦታ ናይ ከተማን ተፈጥሮኣዊን ንጹርነት ስምዒት ይህብ።

ሞስሊም ብሕብረት ናይ ኣምልኮ ስርዓት ይፍፅሙ ኣለዉ፡፡ ነዚ ስርዓት ክልተ ማይክሮፎን ዝሓዙ ይመርሕዎ ኣለዉ፡፡ ኩሎም ከዓ ብዝተረጋግዐ ኣግባብ ኣብኡ ኣለዉ፡፡

ወታደራዊ መኻይን ብበዝሒ ዝርአያሉ ግቢ እኒሀ፡፡ እዚ ግቢ ወታደራዊ ምውፋር እንተይኮነ ኣይተርፍን፡፡ ካብዚ ወፃኢ ካልእ ቦታ ክኸውን ኣይኽእልን ኢለ ይግምት፡፡

ናይ ብብሪ ዝተሰርሐ ዝተፈላለዩ መስቀላትን መትሓዚ ቁልፊ ብዕንቂን ብሪ መስቀልን ዝተሰርሐ ናይ ክሳድን ናይ ኢድን ናይ እዝኒ መዐኮኒን ካልኦት ዝመሳሰሉ እዮም።

ብብርክ ዝበሉ ጎቦታት ዝተከበበን ኣናእሽተይን ተክልታት ዘለዎ ኣብ ታሓራሳይ መሬት ሓደ ሰብ ብድሕሪኦም ኮይኑ ክልተ ናይ ገዛ እንስሳ ዘለው ኮይኖም እቶም ተፀሚዶም ዘለው እንስሳ እንታይ ይብሃሉ?

ኣምባዳደር ዲና ሙፍቲ ኣብ ፋና ቴሌቭዥን ጋሻ ኣብ ዝነበርሉ እዋን ኢትዮጵያ ናይ ባህሪ በሪ ከም ትረክብ ርግፀና ኾይኖም ተዛሪቦም። ነገር ግን ኣብ ገፆም ከም ዝንበብ ርግፀና ከም ዘይኾኑ እዩ።

ሓንቲ ጓል ኣንስተይቲ ጽቡቕን ዝውሕዝን ክዳን ተኸዲና ደው ኢላ ትርአ። ኣብ መንበራ ብእምነትን ርግጸኝነትን ደው ኢላ ብህድኣት ቃል ናይ ገዛእ ርእሳ ሓይላን ጽባቐን ትርኢ።

ብሓጎስ ዝመልኣ፡ ብተፈጥሮኣዊ ጽባቐ ዝተሰለመት መንእሰይ፡ ብቑርጽራጽ ተሳኢላ። ኣዝዩ ቀሊል ግን ከኣ ተስፋ ዘለዎ ገጽ፡ ብሽልማት ዝተሰለመ፡ ይዝከር፤ ኣብ ዝተበደለ ኩነታት ተስፋ ዘነቓቕሕ ሕብርን ስቕታን ኮይኑ ይስምዓካ።

እዚ ታሪኻዊ ዝርዝር ዘርኢ መንበር እዩ። ካብ ዕንጨይቲ ዝተሰርሐ፣ ቀሊልን ተፈጥሮኣውን እዩ። እቲ ብገመድ ዝተጠቕለለ መንበር ኣብ ዘመናዊ ገዛ ታሪኽ ከም ዝኾነ ጌሩ ደው ኢሉ ኣሎ።

እዚ ብዙሕ ህዝቢ ኣብ ጐድኒ እምባ ተኣኪቡ ባህላዊ ጸወታ ይዕዘብ፤ ቀዳማይ፡ ክልተ ተቓለስቲ ኣብ መሬት ብዓመጽ ይጋጨዉ ኣለው። እቲ ትርኢትን ባህልን ኣብ ሓደ ቦታ ተኣኪቡ ብንጹር ብርሃን ይረአ።

ብግርማይ ነጋሽ ዝተዳለወት ናይ ደረስቲ ናፅነት ትብል ኣብ ሽፋና እምኒ ሓወልትታት ዘለዉዋ ትርአ ኣላ፡፡ እዛ መፅሓፍ ርእሳ ሰሓቢ እዩ፡፡ ከንብባ ይደሊ እየ፡፡

ደስ በሃሊ ገፀ ምድሪ ይርአ ኣሎ፡፡ ኣብዚ መንደር ዘለዉ ድብድብ ገዛውትን ኣብ ልዕሊኦም ዘሎ ኩልስስትን፣ ኣኻውሕን ዝተፈላለዩ እፅዋትን ነቲ ገፀ ምድሪ ዘግርም መልክዕ ፈጢሮምሉ ኣለዉ፡፡

ሓንቲ ረጒድ ቆፃልን ብጫን ሕብሪ ዘለዎ ተክሊ አብ ማእከላ ከዓ ቀይሕን ብጫን ሕብሪ ዘለዎም ዕምበባታት ይርከቡዋ፡፡ እዛ ተክሊ ዕረ ተባሂላ ትፍለጥ፡፡ ዕረ ንቡዙሕ መድሓኒትን ንንህቢ ቀለብን ይውዕል፡፡ እቶም ዕምበባታት ከዓ ማፃ ተባሂሎም ይፍለጡ፡፡

እዚ ኣብ ንጹር መዓልቲ ዝተጻሕፈ"ፋብሪካ ዓለባ ኣልመዳ" ዝብል ጽሑፍ ብኢንዱስትሪ-ሓይሊ ትርጉም ደው ኢሉ ኣሎ፤ ኣብ ከባቢኡ ዝርከቡ ተፈጥሮኣዊ ኣግራብን ንጹር ብርሃን ሰማይን ኣብ ሓደ ትርኢት ይወሃሃድ ኣለው።

ፀሊም ክሪ ናይ ክልተ ደቂ ኣንስትዮ ዝከውን ካብ ብሩር ዝተሰርሐ ጎባጉብ ምስናይ ማእከሉ ብፍሩይን ብደቂቅን ኣብ ኣብ ኢዳ ዘርጊሓቶ ኣላ። ከምዚ ዓይነት መጋየፂ ምጥቃም ደስ ኣይብለን ።

ሓደ ቀይሕ ሰብአይ ሮዛን ፃዕዳን ሕብሪ ዘለዎ ሸሚዝን ሓመደዋይ ጃኬት ተከዲኑ ሓንቲ አፃብዕቱ ንላዕሊ አውፂኡ ሓሳብ እናሃበ አብ ፀሊም ድሕረ ገፅ ይርከብ፡፡ አረ ተዛረባይ ሰብአይ!

አዚ ወድሰብ ኮይኑ ቆፂሊ ዝበለ ጅባ፣ ስረ ሕምድ ዝበለ ቆፃሊ ቁልፉ ናይ ስረ አንትከውን እቲ ሰብ ድማ ቀይሕ እንትከውን እዚ አብ ማእገር ድማ ሽርጥ እንትከውን ዩንፎረሚ ናይ መን እዩ?

ቅሚጦ ብድሕሪኣ ኣሎ ሓንቲ ቆልዓ ፀጉራ ጀብጀብ ተቆኒና ሰዲዳ ደስ ዝብል ፍሽክታ እናርኣየት ክዳና ቀይሕ ብቡናማ ቀለም ዘለዎ ጌራ ደው ኢላ ኣላ።

እዚ ዝረአየና ዘሎ ሓደ ፖለቲከኛ ኮይኑ ናይ ኢትዮጵያ ፓርቲታት ናይ ምክርቤት ስብሰባ ዘርኢ ምስሊ እዩ። ኣብቲ መድረክ ኮይኑ ድማ እቲ ፖለቲከኛ ይመርሕ ኣሎ።

ኣዝዮም ደስ ዝብሉ ወንበራት፣ ሶፋን ባንኮንን ይርአዩ ኣለዉ፡፡ ከምዚ ዓይነት ፅቡቓት ንብረት ንገዛ ፅባቐ ብጣዕሚ ለዋጢ ጉልበት ከምዝህልዎም እሙን እዩ፡፡

ኣብ ክልተ ፀለምቲ ጫማታት ኣብ ፃዕዳ ምንፃፍ ወይ ጠረጼዛ ተቐሚጠን ኣለዋ፡፡ እተን ጫማ ናይ ጓል ዶ ናይ ኣወዳት እየን ትብሉ?

እዚ ከባቢ እዚኣብ እግሪ ኦም ናይ ካልሲታትን ናይ ጫማታት መፅረግን ዝተፈላለዩ መነፀርን ዝሽየጠሉ ኮይኑ ሓንቲ ጓል ኣነስተይቲ እውን በቲ ከባቢ ተሓልፍ ኣለ።

እዚ ለይቲ ኣብ ጐድኒ ጽርግያ ዝርከብ ድሙቕ ብርሃን ዘለዎ ካፈ፡ ‘ኤላዝ ቡን’ ዝብል ቀይሕ ምልክት ዘለዎ፡ ይርአ። ውሽጣዊ ክፍሊ ብመብራህቲ ዝተመልአ ኮይኑ ብዕምባባታትን ስልማትን ዝተሰለመ እዩ። እዚ ንከተማ ብለይቲ ዘደንቕ ትርኢት እዩ።

ኣብዚ ሓንቲ ወንበርን ጠረጼዛይ ይራኣያ እዚአን ኣቕሑት እዚአን ኣብ ዝመቸወ ቦታ ኣይኮን ዘለዋ፡፡ ፀሓፍ ውን ረኺባተን ኣላ፡፡ እዘን ኣቑሑ ኣብ ምንታይ ዘለዋ ይመስለኩም?

እዚ ናይ መእተዊ ድኳን ክዳውንቲ እዩ። እቲ ቅድሚት ናይቲ ድኳን መደያይቦን ናይ ዓረብያ ስንኩላን ዘለዎ እዩ። ካብቲ ድኳን ወጻኢ፡ክዳውንቲ ኣብ ዝተፈላለየ ማኔኪን ተቐሚጦም ኣለዉ። እዚ ናይ ከተማ ከባቢ ኮይኑ፡እቲ ናይ እግረኛ መንገዲ ድማ ብቐይሕን ግራጭን ዝተጸረገ እዩ።

ካብ መሬት ዝተቐርጸ ወይ ዝተገልበጠ ዓቢን ጥንታዊን መሳርሒ እምኒ ይርአ። እቲ መሳርሒ ክቢ ቅርጺ ዘለዎ ኮይኑ ኣብ ውሽጡ ጉድጓድ ዘለዎ ኮይኑ ንእኽሊ ወይ ካልእ ንብረት ንምፍሓር ዝውዕል እዩ። ካብ ጥንቲ ጀሚሩ ኣብ ጥቕሚ ከም ዝጸንሐ የመልክት።

ጽቡቕ ምድላዋት ዘለዎ ዘመናዊ መመገቢ ክፍሊ ወይ ክፍሊ ቤት መግቢ ንውልቃዊ ፍጻመታት ዝካረ። መነጽርን መቑረጺ ምግቢን ብጽቡቕ ተሰሪዑ ኣሎ። ሰባት ተኣኪቦም ብሓጎስ ዝድረሩሉ ምዉቕ ሃዋህው ዘለዎ ናይ ኣጋይሽ ምቕባልን ምቾትን ክብርን ቦታ እዩ።

እዚ መደመር ሰለስተ ፎቕ እዙይ ካብ ማእኸል ከተማ ወፃእ ወይ ድማ ኣብ ጫፍ ከተማ ዝተሰርሓ ይመስል እቲ ኸባቢኡ ናይ መንገዲ ልምዓት የብሉን ዝመስል ።

ኣብ ዝከነ ከተማ ኮይኑ ፃዕዳ መኪና ቲታ እደተበሃለ ትፅዋዕ ኣብ ከባቢ ዓብይ ህንፃ ኣብ መእከል ፅርግያ ጠጠው ኢላ እታ መኪና ናይ ገዛዶ ወይስ ናይ ቤሮ ትኮን?

ባንዴራ ኢትዮጵያ ኣብ ዝተፈላለየ ታሪኻዊ ምድላዋት ተሳኢላ ኣላ። እዚ ድርሰት ምስ ሓደስቲ ሕብርታትን ታሪኻዊ ምልክታት እንስሳን ተደሚሩ ንታሪኽን ክብርን ሓድነትን ኢትዮጵያ ብሓጎስ ይዝክር።

እዚ ናይ ኢትዮጵያ ጀነራል ወዲ ነጮ ይበሃል፡፡ ኣብ ቤት ማእሰርቲ ድማ ምኽንያቱ ብዘይተፈለጠ ኩነታት ከምዝሞተ ይንገር፡፡ እዚ ተጓንፎ መሕዘኒ እዩ፡፡

ፀሊም ናይ ደቂ ተባዕትዮ ስኒከር ጫማ ይርአ ኣሎ፡፡ እዚ ጫማ ምስ ጅንስ ዓይነት ስረ ዘሳኒ ኮይኑ ብኣብዝሓ መናእሰይ ዝረግፅዎ ዓይነት እዩ፡፡

እዚ ኣዝዩ ዘመናውን ቅዲ ዘለዎን ቲቪ ስቴንድ ጸሊምን ጻዕዳን ሕብርታት ብፍሉይ መንገዲ ብምውህሃድ ንዝኾነ ሳሎን ፍሉይ ምትንኻፍ ይውስኽ። እቲ ስነ-ጥበብን ጽሬትን ንጽባቐ ገዛኻ ከም ዘዕብዮ ዘጠራጥር ኣይኮነን፡፡

ፕሬዝደንት ክልል ትግራይ ዝነበሩ ኣይተ ጌታቸው ረዳ ኣብ ፊት ሚድያታት ኮይኖም መግለፂ ይህቡ ኣለዉ፡፡ ኣብ ፊት ሚድያ ምቕራብ መሰከፍን ፈታንን እዩ፡፡

ኣብ ማኔኪን ዝተለበሰ ባህላዊ ክዳን ኢትዮጵያ (ቐሚስ) ተዘርጊሑ ኣሎ። ሃብታም ባህልን ኢደ ጥበብን ኢትዮጵያ ዘንጸባርቕ ኮይኑ፡ ጽቡቕን ብዙሕ ዕዮ ዝዓዪን ክዳን ዘርኢ እዩ!

እዚ ከባብን ተፈጥሮን ኣዝዩ ዘገርም ዘደንቅን ተፈጥሮ እዩ። እዚ ከባቢ እዚ ድማ ኣብ እንዳ ኣቦ-ኣረጋዊ ዳቦ ኮይና ናብ ቅድስተ ኤድና መክየዲ መንገዲ እዩ።

ሓደ መንእሰይ ኣብ ደረቕ መዓልቲ ሓጋይ ኣብ መንገዲ ከረን እናተጓዕዘ ይርአ። ኣብ ልዕሊኡ ቆጽሊ ዘይብሉ ገረብ ደው ኢሉ ህዱእን ደረቕን ሃዋህው ይፈጥር። ጸሓይ ፍርቂ መዓልቲ ኣብ ልዕሊ ርእሰይ ትበርቕ፣ ንኹሉ ብስምዒት ሰላምን ቅሳነት ከረንን ትመልኦ።

ጥብሲ ዝመስል ነገም ምስ ሚጥሚጥኡ ኣብ ዓሚቕ ሸሓነ ይርአ ኣሎ፡፡ እዚ ምግቢ ብዙሓት ዝብህግዎ ዓይነት እዩ፡፡ ዋግኡ ግን ብዙሓት ዘይደፍርዎ እዩ፡፡

እቲ ስእሊ ዓብዪ ግድብ ማይ እዩ ዘርኢ። እቲ ግድብ ንታሕቲ ዝውሕዝ ማይ ዘለዎ ኮይኑ፡ መመንጨዊ ሓይሊ ኤሌክትሪክ ሃይድሮኤሌክትሪክ ምዃኑ የመልክት። ኣብ ዙርያኡ ዝተፈላለየ ግራውቲ፡ ጽርግያታትን ናይ ህንጻ ቦታታትን ይረአ።

እዚ ብንጹር መስተ ብርጭቆታትን ብዝተፈላለየ ሕብሪ ዝተሸፈኑ ዓበይቲ ቆርቆሮታት የርኢ። ኣብ ቅድሚት ብቐይሕ ዝተሸፈነ ቆርቆሮ ኮካ-ኮላ፡ ሓደ ካብ "ዜሮ ሽኮር" ሓደ ድማ "ክላሲክ" ኣሎ።"ብቀይሕ፡ ብጫን ቀጠልያን ዝተሸፈኑ ቆርቆሮ ልስሉስ መስተ ብንጹር ምርኢት ቀሪቦም ኣለው።

ሰባት ኣብ ሓደ ዓቢይ ሱፐርማርኬት ፍረታትን ኣሕምልትን ዝሽየጠሉ ቦታ ይገዝኡ ኣለዉ። እቲ ቦታብዙሓት ሕብርን ንጥፈታትን ዝመልኦ ድንኳን ወይ ሱቕ እዩ ዝኒሀ።

ኣብዚ ዘለው ናይ ክዳንን ናይ ኣቁሑን መሕፀቢ ዝኮኑ ፈሳሲ ሳምና እዮም። እዞም ሳምናታት እዚኣቶም ድማ ጎማ መትሓዚኦም ኮይኖም ቀይሕ ፣ብጫ ሕብሪ ዘለዎም እዮም።

ባህላዊ መጎጎ ኣጊዳ ሓዊ ሓግ ኣቢላ ኣንዲዳ ዝኻሰሶቶ እንጀራ ሰተታ ገይራ ክተውፅኦ ትብል ኣላ ፡ እቲ ሓዊ ግን ዕንዐይቲ ከይኮነስ ጉድጉዶ እዩ ዝመስለኒ።

ኣብዚ ኩርናዕ ክልተ ደርቢ ንግዳዊ ህንጻ ደው ኢሉ ኣሎ። እቲ ህንጻ ፍኹስ ዝበለ ኣራንሺ ዝተቐብአ እዩ። ኣብ ታሕቲ ናይቲ ማዕጾ ፕላስቲክ መንበርን ጠረጴዛን ተተኺሉ ኣሎ። ኣብ ርሑቕ ሓንቲ ባጃጅን ህዝብን ክንቀሳቐሱ ይረኣዩ። እዚ ኣብ ሓንቲ ከተማ ፍሉጥን መዓልታዊን እዩ።

ተምሃሮ ኣብ ሓደ ክፍሊ ብምእካብ ደፍተሮም ሒዞም እንዳተከታተሉ ይርከቡ። ሓደ ቀይሕ ፈረንጂ ከዓ ቀይሕ ሕብሪዘለዎ መፅሓፍ ሒዙ ስልጠና ይህብ ኣሎ።

ሓደ ቀይሕ ሰብአይ ጭሕሚ ዘለዎን ፀሊም ከናቲራ፣ ስረን፣ ቡናማን ክዳን ተከዲኑ ብራማ ሰዓት ገይሩ አብ ፃዕዳን ሰማያዊን ድሕረ ገፅ ይርከብ፡፡ አርቲስት አማኒኤል የማነ ተባሂሉ ይፍለጥ፡፡ ማዓረየ ማዓረየ፤ ሳዱላየ ወዘተ ዝአመሰሉ ናይ አማኒኤል ደርፊ እዮም፡፡

ፅብቕቲ ዘመናዊት ኣውቶብስ ትርአ ኣላ፡፡ እዛ ኣውቶቡስ ናይ ንግዲ ህዝባዊ መጓዓዓዚ ኣይትመስልን፡፡ ናይ ዝኾነ ትካል ናይ ሰራሕተኛ ሰርቪስ እንተይኮነት ኣይትተርፍን፡፡

ኣብ ጎደና ከተማ ዝካየድ ጽዑቕ ህዝባዊ ምንቅስቓስ እዩ። ብጸጋም ዝተፈላለየ ሕብሪ ዝተኸድኑ ሰባት ብትኹረት ክዘዋወሩ ይረኣዩ፤ ገሊኦም ድማ ዝተፈላለየ ሕብሪ ዘለዎም ነገራት ኣብ ኢዶም ሒዞም ኣለዉ። ኣብ ላዕሊ ዝተጻሕፈ ሓበሬታ ኣብ ታሕቲ ድማ ናይ ቴሌቪዥን ምልክት ኣሎ።

እዚ ዝተሰብረን ምልክት ዘይብሉን ሸኾና ዘለዎ ጫማ ዘርኢ እዩ። ሓደ ጫማ ኣብ የማናይ ማእከል ዝረአ እዩ። እቲ ካልእ ጫማ ብቕድሚት ዝርአ ኮይኑ ሮዛ ብታሕቲ ኣለዎ። እቲ ጫማ ብጻዕዳን ወርቅን ሕብሪ ዘለዎ ቅርፊት ይረአ። እዚ ዝተፈላለየ ሕብሪ ዘርኢ እዩ።

እዚ ዝተፈላለየ ሕብሪ ዝተኸድኑ ሰባት ብሕብሪ ሰማይ ኣብ ዝተሸፈነ ስሩዕ ሜዳ ኮፍ ኢሎም ኣለዉ። ኣብ ታሕቲ ተጻሒፉ ዘሎ "ሊድያ" ዝብል ጽሑፍ ነቲ ምስሊ ናይ ምርኢት መፈላጢ ከም ዝመስል ይገብሮ።

ፎቶ መልዓሊ ነዚ ኮርያ ሰፈር ዝብል ታፔላ ገልቢጡ እዩ ኣልዒልዎ፡፡ እዚ ፎቶ መልዓሊ ንምንታይ እዱ ገልቢጡ ኣልዒልዎ፡፡ መልሱ ግን ንሱ እዩ ዝፈልጦ፡፡

ዩኒፎርም ዝተኸደና ኣርባዕተ ደቂ ኣንስትዮ ተመሃሮ ብሓባር ኮይነን እንተፅንዓ ይርአያ ኣለዋ፡፡ ከምዚ ዝአምሰለ ኩነት ሓበራዊ ፍቕርን ምሕዝነትን እውን የማዕብል እዩ፡፡

ኣብ ብርጭቆ ዝርከብ እኩብ ዝተፈላለዩ መደምሰሳትን ብርዕን ብሕብራዊ መንገዲ ተቐሪጾም ኣለዉ። ኣብ ጎድኑ ድማ ዝተጨማለቐ ናውቲ ቤት ትምህርቲ ስቕ ኢሉ ተሰሪዑን ተዓቂቡን ደው ኢሉ ኣሎ፣ እቲ ቦታ ድማ ቀሊል ምምሕዳራዊ ውዑይነት የንጸባርቕ።

ኣብዚ ኣብ ወሰን ጽርግያ ዝተተኽለ ፋብሪካ ዕንፀይቲ ዘርኢ እዩ። ጻዕዳን ጸሊምን ካቢነን ፍሬም ዓራትን ብንጹር ይርአ ኣሎ። ባህላዊ ወለዶን ዘመናዊ ስራሕን ኣብ ሓደ ምስሊ ዝተሓዋወሰ ምስሊ ዘርኢ እዩ።

ናይ ቤተ ክርስትያን ኦርተዶክስ ተዋህዶ ሃይማኖት ክኣብ ብራና ዝተሰርሑን ዝትጸሓፉን መጻሕፍቲ እንዳገንጸሉን እንዳኣንበቡን ይመሃሩ፥ የስተምህሩ፥ ይትርጉሙ፥ ይጽልዩ ከም ዘለዉ ስእሊ እዩ።

ካብ ኣብ ኢትዮጰያ ታሪካውያን ካብ ዝበሃሉ ናይ ኦርቶዶክስ ቤተክርስትያን ከም ሓክሱም ፅዮን፣ ላሊበላ፣ ገርዓልታ እንትኮን እዛ እንረኣ ዘለና ቤተክርስትያን ድማ እንዳፅዮን እንዳኣንስቲ እያ።

ሓንቲ ሞዴል ኣብ ምርኢት ፋሽን ትሓልፍ። ዓቢይ ድሙቕ መንጠልጠሊ ኣፍንጫን መነጽር ጸሓይን ተኸዲና ኣላ። ብድሕሪት ድማ ተዓዘብቲ ነቲ ምርኢት ፋሽን ክዕዘቡ ይረኣዩ። እቲ እተመሓላልፎ ጦብላሕታ ዘመናዊነትን ፋሽንን ርእሰ ተኣማንነትን እዩ።

ዳንኬራ ዝብል መፀውዒ ሽም ዘለዎ ልስሉስ መስተ ናይቲ ጥርሙዝ ዓይነቱ ከም ቢጫን ቀይሕን ሕብሪ ዘለዎ መስተ ኣብ ትሪ ሺዙ ኣሎ።

እዚ ቦታ ሎጅ እዩ፡፡ ከምትንሪኦ እዚ ቦታ ገና ኣይለምዐን፡፡ ብህንፃ ደረጃ እምበር ኣብቲ ከባቢ ክህሉ ዝግብኦ ናይ እፅዋት ዝግጅት ገና የለን፡፡

ክልተ ዝተፈላለየ ሕብሪ ዘለወን ሰዓታትን ቀጠልያ ጀል ዝሓዘ ዝተዓሸገ ቆቢዕ ዘለዎ ብርጭቆን ተገሊጹ ኣሎ። እታ ወርቃዊ ሕብሪ ዘለዋ ሰዓት ድሙቕን ምልክት ተስፋን ክትመስል ከላ፡ እታ ጸላም ሰዓት ድማ ንሓይልን ዘመናዊነትን ትውክል።

እዚ ኣጒሊሁ ዘርኢ መነፅር ናብ ሰማይ ገፁ ቀኒዑ ይርአ ኣሎ፡፡ ሓንቲ ጓል ኣንስተይቲ ብኡኡ ዝኾነ ነገር ትርኢ ኣላ፡፡ እዚ መነፅር ናይ ከዋኽብቲ መርአዪ ዶ ይኾን?

ኣሰቃቒ ኩነታት ሰባትን ምምዝባልን ኣድላይነት ህጹጽ ሓገዝን ዝገልጽ፣ እቲ ኣብ ሓደ ዓቢይን ክፉትን ህንጻ ተኣኪቡ መጽለሊ ንምርካብ ዝእከብ ህዝቢ ናይ ጭንቀትን ስምዒት ፈጢሩሉ የርኢ። ንግዚኡ መጽለሊ ንምርካብ ዝተኣከቡ ብዙሓት ሰባት ብግልፂ ይረአዩ።

ብድሕሪኡ ቀይሕ መብራህቲ ዘለዎ ኮይኑ ሰለስተ ጠራሙዝ ብሓደ ኣብ ሓደ ብራማ ዝኮነ ሽሓነ ኣለዋ። እታ ሓንቲ ብጫ ዝስተ እተን ክልተ ድማ እንታይ ዓይነት ሕብሪ ሒዘን ኣለዋ?

ቀያሕቲ ብዙሓት ሰባት ካብ ምዓብጥኦም ንታሕቲ እቶም ክልተ ቀይሕ ሕብሪ ዘለዎ ክዳን ኮይኑ እቶም ሰለስተ ድማ ፃዕዳ ሕብሪ ቀይሕ ነጠብጣብ ዘለዎ ኰይኑነታ ጋሪ ዝጎታ ዘሎ እንስሳ ሽሙ መን ይብሃል?

ንሓጺን ንምቑራጽን ንምስባርን ዝውዕል ሓያል መሳርሒ መንጠልጠሊ ይረአ ኣሎ፤ ብሓያልን ምሉእን ዲዛይን ዝተሰርሐ ኮይኑ፡ ሓይሊ ተስፋን ሞያዊ ጽሬትን ዘንጸባርቕ እዩ።

ኣርማ መለለይ ሓደ ተቃም ኮይኑ፥ ናይ ፖሊስ ትግራይ ኣርማ ሓወልቲ ኣክሱም ኣብ ልዕሊ ሚዛን ስእሊ ብእርሳስ ሕብሪ ኣብ ማእከል ይርከብ። ትግራይ ፖሊስ ዝብል ብፀሊም ሕብሪ ተጻሒፉ ኣብ ቀይሕ ድሕረ ባይታ ይርከብ።

ኣብዚ ሰፊሕ ናይ ጋራጋንቲ መንገዲ ይርአ ኣሎ፡፡ የማነ ፀጋም ብናይ እፅዋት ልምላመ ዝተሸፈነ እዩ፡፡ ኣዝዩ ደስ በሃሊ ከባቢ እዩ ዝኒሀ፡፡

ጆን ዝበሃል እንዳ ፈርንቸር ኣብቲ ህንፃ መፋለጢ ፖስተር ሰቒሉ ይርአ ኣሎ፡፡ እንዳ ፈርኒቸር ዝበሃሉ ትካላት እንታይ ዓይነት ምህርቲ ዘፍርዩ እዮም?

እዛ ጋል ኣንሰተይቲ ኮይና ቀያሕ እንትትኮን ንመመለክዕ ዝተጠቅመትሉ ኣብ ኣፍንጫ ኣብ ክንፈረ ቀይሕ ነገር ገይራ እዚ መጋየፂ ኣብ ኣፍንጫ እና ኣብ ክፈረ ዝገ በረቶ እንታይ እዳተበሃለ ይፅዋዕ ይመስለኩም?

ብርግጽ ክልተ ናይ ቁርሲ ሰሌዳታት ሓደ ቀይሕን ሓደ ብጫን ኣብ ልዕሊ ነንሕድሕዶም ተደራሪቦም ይረኣዩ፣ ንምግቢ ምድላው ዝጠቕሙ። እቲ ቀይሕ ሰሌዳ ብብዙሕ ናይ ምቑራጽ ምልክታት ተሸፊኑ ስለዘሎ ጠቕሙ የመልክት።

እቲ ሕብራዊ ክቢ ኣርማ ብድሙቕ ቡናዊ ዓንኬል ዝተኸበበ እዩ። ኣብ ማእከል ጽቡቕ ቀርኒ ዘለዎ ቀይሕ ርእሲ ኣሎ፡ እዚ ድማ ምልክት ሓይልን ጽንዓትን እዩ። እቲ ከባቢ ብህያው ክቢ ቅርጺ ዝተሸፈነ እዩ። እዚ ዲዛይን ሞያዊ ብቕዓት፡ልምድን ቅንዕናን ዘንጸባርቕ እዩ።

እዚ አብ ሐደ ቤት ትምህርቲ ዝርከብ መዕረፊ መምህራን ክፍሊ ኮይኑ መታወሻ ዝፅሕፍ ሐደ መምህር፣ ተልቨዠን፣ ሎኮር አለዎ። አበይ ቦታ ዝርከብ ይመስለኩም?

ሃብታም ባህሊ፡ ጽባቐ፡ ብባህሊ ዝኾርዓ ኢትዮጵያ ዘንጸባርቕ እዩ። ባህላዊ ኣከዳድና እዞም መጻምድቲ ናይ ሓይልን ውርሻን ስምዒት ይፈጥር። እታ ጓል ኣንስተይቲ ባህላዊ "ሓበሻ ክዳን" ዝበሃል ተኸዲና ኣላ፡ ኣብ ክሳዳን ኣብ ኢዳን ጸሊምን ወርቅን ዝተጠልፈ እዩ።

ኣዝዩ ደስ በሃሊ ሳዕሪ ዝኽዳኖም ኣዳራሻት ይርአዩ ኣለው፡፡ እቲ ከባቢኦም ድማ ንፁህ እዩ፡፡ ከምዚ ዝኣምሰለ ቦታ ሕጉስ ህይወት ንምንባር ኣድላዪ እዩ፡፡

ርእሱ ዝላፀይ መእሰይ እኒሀ፡፡ ኣብዚ ዘመን መናእሰያት ርእሶም ብላማ እንትላፀዩ ምርኣይ ልሙድ ኣይኮነን፡፡ ሰብ ነዚ መንእሰይ እንትረኽቦ ታይ ደኣ ኮይንካ ክብሎ ይኸውን እዩ፡፡

ቡዙሓት ቆልዑ ተሰቢሲቦም ይርከቡ። እቶም ሓሙሽተ ቆልዑ እናተታወቱ እቶም ካልኦት ድማ ተአኪቦም እናተፈዙ ይርከቡ። እቲ ዝፃወትዎ ዘለዉ ፀወታ እንታይ ይብሃል?

ፃህያይ ዝመልኦ ከባቢ ይርአ ኣሎ፡፡ ኣብኡ ናይ ማይ መጠራቐሚ ብረት ገንኢ እኒሀ፡፡ እዚ ቦታ ኣብ ከይዲ ህንፀት ዘሎ ህንፃ ዝርከበሉ ከባቢ እንተይኮነ ኣይተርፍን፡፡

ኣብዚ ማእኸል ፅርግያ ሓደ ነዊሕ ተኽልን ሓደ ሓፂር ተኽልን ዝቦቖለ እንሄ፡ ብተወሳኺ ናይ መብራህቲ ፓሎ እንሄዎ፡ ኣብቲ ማዕዱኡ ገዛ እንኤ ግን ዝኣረገ ይመስል ።

ሱፐርማርኬት፡- ካብ ሱፐርማርኬት ኣቑሑት ዝባሃሉ ዝተፈላለዩ ናይ ህፃናት ንፅህና መሐለዊ ዳይፐር፣ ኣብ ታንካ ዝተዓሸጉ ምግብታን፣ ሶፍትን ካልኦት ንናይ ገዛ ስራሕቲ ዝጠቕሙን እዮም፡፡

እዚ ሽቁ ወይ ድንኳን ኮይኑ ዝተፈላላዩ ናይ ኣትክሊት ናይ ምግብ ዓይነታት እንትኮኑ ብጣዓሚ ጥዑማትን ሃነፅቲ ምግብ ኮይኖም እንታይ እንታይ እዳተባሀሉ ይፅውዑ?

እዚ ደረቕ ሱር ኣሕምልቲ ንመሸጣ ዝቐርበሉ ናይ ዕዳጋ ትርኢት እዩ። ዓበይቲ፡ ዘይተቐልቀሉ ቡናዊ ሕብሪ ዘለዎም ሱር ኣሕምልቲ ኣብ ጻዕዳ ጨርቂ ይራኣዩ ኣለዉ። እቶም ፍርያት ኣብ ጸሓይ ተቐሚጦም ንዓማዊል ኣብ ዝቐርበሉ ምድላው ዝቀረቡ እዮም።

ንእሽቶን ጸጋን ዘለዋ እንስሳ ምናልባት ምጩጩላይ ብሓጎስ ንሓንቲ ፍረ ኣብ ኢዳ ሒዛ ክትበልዖ ትረአ። ኣዝዩ ጽቡቕን ተፈጥሮኣዊን ቅዲ ሓጎስ ዝመልአ እዩ።

ክልተ ፈርኒሎ ባዴላ ፣ዝኣረገ መክተፊ ሽጉርቲ ፣ቅራፍ ሽጉርቲ ቀይሕ ወንበርን ቆፃል ሕብሪ ቀለም ናይ መንድቅ ወንበር ቀይሕ ን ማዳበርያ ዝሓዘ ካልኦትን ኣለዉ።

እዚ ክልተ ሰባት ኣብ ኣኼባ ኮፍ ኢሎም የርኢ። ኣብ ታሕቲ፤“ኣብይ ኣሕመድ (ዶ/ር) ቀዳማይ ሚኒስተር 2ይ ኣባል ቤት ምኽሪ ዓመታዊ ኣኼባ ዕድመ።”ዝብል ፅሑፍ ኣሎ። እቶም ኣብ ስእሊ ዘለዉ ሰባት እንታይ ዓይነት ዘተ ወይ ውሳነ ይገብሩ ነይሮም ይመስለኩም?

ናይ መንግስቲ ክልል ትግራይ ባንዲራ ዝሓዙ ሰራዊት ብሆታ ይርአዩ ኣለዉ፡፡ እዚ ሆታ ዝህቦ መልእኽቲ ኣሎ፡፡ እዚ መልእኽቲ እንታይ ክኸውን ይኽእል?

ኣብ በዓቲ ወይ ስንጥቕ ከውሒ ኮፍ ኢሉ ዝፅሊ ዘሎ ሰብ ይመስል፣ እቲ ሰብኣይ /ፈላሲ ብጫ ልብስን ቆቢዕን ተኸዲኑ ጸሎት ሒዙ ኣሎ፤ ዝጽሊ ወይ ዘስተንትን ኮይኑ ይረአ። እቲ ቦታ መንፈሳውን ሰላማውን ህድኣትን ዘለዎ ምዃኑ ይሕብር!

ብዙሕ ግዜ ገለ ሰባት ብናይ መኪና ፅርጊያ እንትጓዓዙ ገለ መኻይን ድማ ኣብቲ ናይ እግረኛ መንገዲ ቆይመን ይርአ፡፡ እዚ እንታይ ዓይነት ጉድኣት ከስዕብ ይኽእል?

ንዝተፈላለዩ ዶክመንት ኣብ ስራሕ ይኹን ኣብ ገዛ ብጣዕሚ ወሳናይ ዝኾነን ንምሓዙን ንምጥቃሙን ምቹው ዝኾነ እስቴፕለር ኣብ ውሽጡ እስቴፕልስ ዝሓዘ ንብረት እዩ።

ኣብ ዕጥቃዊን መካናይዝድ ዝኾና መካይን ኮፍ ኢሎም ዝነበሩ ወተሃደራት ድሉውን ሓያልን ትርኢት እንተርእዩ። ኣብ ጥንኩር እዋን ሓይሊ ሓድነትን ጽንዓትን ዘርእዩ እዮም።

መንፈሳውን ህያውን ጽምብል ወይ ምትእኽኻብ፡ ብዙሓት ሰባት ጽሩይን ጻዕዳን ባህላዊ ክዳን ተኸዲኖም፡ ነቲ ናይ ሓባር ሓጎስን እምነትን ማሕበረሰብን መንፈስ ብጽቡቕ ዘንጸባርቕ እዩ!

ኣብ ማእከል ገጠር ዝተሃንጹ ገዛውቲ ስቕ ኢሎም ደው ይብሉ። እቲ ሓደ ብሓጺን ዝተሰርሐ ቆርቆሮን፡ እቲ ካልኣይ ድማ ብሓሰር ዝተሰርሐ ላዕሊ ኣሎ እዩ። ኣብ ቅድሚት ደረቕ ቆጽልን ዝተኣከበ ዕንጨይትን ኣሎ። እዚ ስቕታ ተፈጥሮን ገጠራዊ ህይወትን ዘርኢ እዩ።"

ሰማያዊ ሮል ኦን ዲዮዶራንት ጥርሙዝ ኮይኑ፡ ኒቭያ መን ድራይ ኢምፓክት ዝበሃል እዩ። እቲ ጥርሙዝ ኣብ ጻዕዳ ፕላስቲክ መኽደኒ ኮፍ ኢሉ ይርከብ። ጽሩይን መንፈስካ ዘሐድስን ስምዒት ዝህብ ጠቓሚ ፍርያት እዩ፡፡

እዚ ኣብ ኣኽሱም ዝርከብ እንዳ ኣቡነ ጰንጠሌዎን ገዳም እዩ፡፡ እዚ ገዳም ኣብ ጩኸል ዝርከብ እዩ፡፡ ስለዚ ከዓ ፍሉይ ፅባቐ ዝፈጠረ እዩ፡፡

እዚ ዝርአይ ዘሎ ደስ በሃሊ ኣዳራሽ ባህላዊ ናይ ምግቢ ኣዳራሽ እዩ፡፡ ኣብኢ ዘለዉ ናውትታት ብኣብዝሓ ናይ ባህላዊ ስራሕቲ ውፅኢት እዮም፡፡

ሕብራዊ ኩባያ ሻሂ ኣብ ብርጭቆ ቁርሲ ቡን-ሻሂ ካብ ባህላዊ ድስቲ ሻሂ ቻይና ይቕመጥ። ንእሽቶ ብረት ማንካ ኣብ ጽሩይ ጻሕሊ ተቐሚጣ ናይ ሰላምን ምዝንጋዕን ስምዒት ይፈጥር። ብቐሊሉ ዝጥዕምን ውዑይ ናይ ሻሂ ግዜ ምጅማር ስምዒት ዘበራብርን እዩ።

ኣብቲ በሪ ፍርጃት ይርአያ ኣለዋ፡፡ እዘን ፍርጃት ከም መፋለጢ ኮይነን የግልግላ እየን፡፡ ንሰባት እቲ ገዛ ፍርጅ ዝፅገነሉ ምዃኑ ይሕብራ፡፡ ንመልክዕ እቲ ከባቢ ግን ኣብ ፅቡቕ የለዋን፡፡

አርማ አርማ ናይ ሓደ ተቋም መፍለይ እዩ፡፡ ንአብነተ ብቀይሕንዕንቋይን ሕብሪ ዘለዎ ቁልፉ ቅርፂ አበ ልቢ ቅርፂ አትያ ናይ ኢንፎርሞሽን መረብ ሓበሬታ ድሕንነትን ኤጀንሲ አርማ እዩ፡፡ እዚ ኤጀንሲ ትፈልጥዎ ዶ?

ንቀረፃ ብዝመስል ምውቃብ ትርአ ጓል ኣነስተይቲ ትርአ ኣላ፡፡ ሓንቲ ሽፎን ዝገበረት ድማ ኣብ ቅድሚኣ ወይ ጉድ ብዝብል መልክዕ ጠጠው ኢላ ትርአ ኣላ፡፡

ኣብዚ ከቢቢ እዚ ብዙሓት ናይ ገዛ ኣቁሑት ካብ ሓፂን ኣሉሙኔም ዝተሰርሑን ብዙሓት ሰባት ድማ እንዳሸጡን እንዳገዙኡን እዮም ዘለው። ኣብቲ ከባቢ ንሱ ድማ ሓቲ ዓተር ሸዊት ዝሓዘትን ሓቲ ጅንጅብል ዝሸጣ ኣለዋ።

ኣብ ከባቢና ብዙሕ ሰብ ብናይ ኣውሮፓ ኩዕሾ እግሪ ዝተለኸፈ እዩ፡፡ ብኣብዝሓ ንእኒ ኣርሴናልን ሊቨርፑልን እንትድግፍ ድማ ይርአ፡፡ ኣነ እዚ ፍቕሪ ናይ ጥዕና ኣይመስለንን፡፡

እዚ ኣብ ላዕሊ ዘሎ ሰሌዳ “ዓለማዊ ቱሪዝም ባሮሜተር – ጥሪ 2025” ዝብል ጸብጻብ እዩ። ኣብ ጸጋም ብሰማያዊ ዝተጻሕፈ ኣርእስትን ምንጪን ውድብ ቱሪዝም ዓለም እዩ። ኣብ የማን ዝርከቡ ሕብርታት ብሚእታዊት ዕብየት ዝተፈላለያ ሃገራትን ቱሪዝምን ዘርእዩ እዮም።

ፍሉይ ዝኾነ ኦም ካክቱስ/ ቆለንቋል መርፍእ ዝመስል ጨናፍር ዘለዎ ነዊሕ ደው ኢሉ ይርከብ። ኣብ በረኻ ተሰዂዑ ብብርሃን ዝበርህን ሓይሊ ዘመልክትን ተፈጥሮኣዊ ጽባቐ እዩ።

ጸሓያዊ ኣደባባይ ዕዳጋ ይርአ። ኣብ ቅድሚት ሕብራዊ ኣራንሺ ዝሕብሩ ክዳውንቲ ኣብ ዓበይቲ መደርደሪታት ተደራሪቡ ኣሎ። ብድሕሪት ብዙሓት ሰባት ብቐሊል ምንቅስቓስ ይእከቡ፤ ሃዋህው ዕዳጋን ህይወት ጎደናን ብሕብሪ ዝተመልአ እዩ።

መትሓዚኦም ፀሊም ክሪ ኮይኖም ካብ ዕንፀይቲ ዝተሰርሑ ናይ መስቀል ቅርፂ ዘለዎም ብናይ እምነት ኦርተዶክስ ተዋህዶ ኣዝዩ! ኣዝዩ ! ዝለዓለ ክብሪ ዘለዎ እዩ

ኣብዚ ብባህላዊ ቅዲ ዝተሰርሑ ዕንጨይቲ መንበር ይራኣዩ ኣለዉ። እዚ ብባህሊ ቅርጺ ዘለዎም መንበር ዕንጨይቲን ብገመድ ዝተሸፈኑ ጠረጴዛታትን ኮይኖም፤ ተቐባሊ ውህደት ቀይሕ፡ቀጠልያን ጻዕዳን እዩ። እዞም መንበር ብዕንጨይቲ እግሪ ዝተደገፉ ኮይኖም ባህላዊ ስርሓት ዕንጨይትን ገመድን ዘለዎም እዮም።

እዚ ኣብ ጽላሎት ጫካ ዝርከብ ንጹር ማይ፡ ኣብ ማእከል ኮፍ ኢሉ፡ ንጽህና ህይወት ዘርኢ'ዩ፤ ብሰማያዊ ቆቢዕ ዝተሸፈነ ኣብ ጽባቐ ተፈጥሮ ተዋሃሂዱ። ንጽህናን ተፈጥሮን ኣብ ሓደ ትርኢት ይወሃሃዱ ኣለው።

እዞም ናይ በረካ እንስሳ እንትኮኑ ህበይ ይባሃሉ። ህበይ ኣብ በረካ እትነብር እንስሳ ኮይና ሰብ መሰል እንስሳ እያ። እዛ ህበይ ምስ ሰብ ዘማሳስላ ድማ ከም ሰብ ንውለዳ ትሓቁፍ እያ።

ካብቶም ን ኣፍቀርቲ መጽሓፍ ወይ ኣንበብቲ ዝተዘጋጀዉ መጽሓፍቲ ሓደ ኮይኑ ናይ ዕረፍቲ ምእታው ዝበል ኣርእስቲ ኣለዎ ብ ደራሲ ዳንኤል ተስፋይ ዝተዘጋጀወ መጽሓፍ እዩ።

ኣዲስ ልሳን ዝብል ሽፋን ዘለዎ መፅሓፍ ቐሪቡ ኣሎ ደራሲኡ ድማ ናይ ማስተር ት/ቲ ዘጠናቐቐ እዩ ኣብቲ መፅሓፍ ዘሎ ዓይነት ቐለም ብጫ፣ ፃዕዳ፣ ሰማያዊ ኾይኑ ፅሑፉ ድማ ብፀሊም እዩ።

ክልተ ደቒ ኣነስትዮ ሓደ ዓይነት ወታሃደራዊ ክዳን ተኸዲነን ከፍ ኢለን ኣለዋ ፡ ሓገራዊ ሓላፍነትን ጀግንነትን ዝተሰመዓን እየን ዝመስላ ዘለዋ ።

ካብ ዕንፀይቲ ናይ ገዛን ናይ ቢሮን ኣቁሑት ዝስርሑ እንትኮኑ ናይ ገዛን ናይ ቢሮን ኣቅሓ ኮይና እዛ ኣቅሓ እዚያ ዝተፈላለዩ ንምቅማጥ ትጠቅም እያ። ናይ ሎሚ ኣሰራርሓ ድማ ብጣዕሚ እዩ ደስስስ! ዝብል።

ቅድሚት እቲ ገዛ ብሕብሪ ዝተመልአ፣ ብብርሃን ጸሓይ ዝተሓጽበ፤ ቅድሚት ገጹ ብዝተፈላለየ ሕብሪ ዝተሰለመ ኮይኑ፡ ኣብ ቅድሚ እቲ መእተዊ ብሽክለታ ከም ምልክት ኣተሓሳስባ ደው ኢላ ኣላ። ግዜ ብዘይ ገለ ዕረፍቲ ዘሕልፈሉ ቦታ እዩ፣ ከም መዕረፊ ቦታ።

ዓቢን ወግዓውን መድረኽ ዓቢ ምትእኽኻብ ሰባት ዘአንግድ ኮይኑ፡ ነቲ ባህላዊ በዓል ከብዕል ይረአ። ኣብ ቅድሚ መስኮት ተኣኪቦም ባህላዊ ደርፍታት እናዘመሩን እናዘመሩን ይርከቡ። “እቲ በዓል ብሓጎስ ዝተመልአ ኮይኑ ካብ ህዝቢ ፍሉይ ናይ ሓድነት መንፈስ ይቕልቀል ኣሎ!”

ተኸታተልቲ ኣብዘለዉዎ ሜዳ ሓደ ጠንካራ ቁመና ዝኔዎ መንእሰይ ኣብ ከይዲ ጦር ምውርዋር ይርአ ኣሎ፡፡ እዚ ስፖርተኛ ፅቡቕ ውፅኢት ዘምዝግብ እዩ ዝመስል፡፡

እዚ ምስሊ ዘርእየና ዘሎ ኣብ እግሪ ፅላል ሻሂ ቡና እንዳተጠቀመን እንዳተዛናገዐን ቡዙሕ ሰብ የርእየና ኣሎ። እቲ ኣብኡ ዝሰርሕ ድማ ብዙሕ እቶት ክረክብ ይክእል እዩ።

ካብ ግደ ጥበባት እቲ ሓደ ስራሕቲ ዓራትን ውፅኢት ኢደ ጥበባትን እዩ። ካብ ስራሕቲ ዓራት ናይ ህፃውንቲ እንትኾውን ብጣዕሚ ውቁባትን ፅቡቃትን እዮም።

ሓደ ናይ ዋና በሩ ማዕፆ ዝተጠላቅዐ ትካል ይርአ ኣሎ፡፡ እዚ ትካል ባህል ዝብሎ ዝሰአነ እዩ ዝመስል፡፡ ከምዝግብቶ እዚ ኩነታት ድሕሪ ኲናት ትግራይ ዘሎ እዩ፡፡

ሓንቲ ጓል ኣነስተይቲ ገፃ ትደራርዝ ኣላ፡፡ ኣብ ጐና ድማ ናይ ሩዝ ቡኽዒ ይርአ ኣሎ፡፡ እዛ ጓል ኣነስተይቲ ነዚ ቡኽዒ ከም ናይ ገፅ መመላክዒ እናተጠቐመትሉ እያ ትመስል፡፡

ናይ ሓጎስ ስምዒትን ሃይማኖታዊ ሓበንን ማሕበረሰባዊ ሓድነትን ዘንጸባርቕ እዩ። እቲ በዓል ኣብቲ በዓል ክሳተፉ ከለዉ ኣብ ገጽ ሰባት ዝረአ ፍናንን ሓጎስን ዝልለ እዩ። ኣብ እዋን በዓላት ኢትዮጵያ ህዝባዊ ሰልፊ ዝገልጽ እዩ።

ኣብ ዝኾነ ጐደና ደቂ ኣንስትዮን ደቂ ተባዕትዮን ብባህላዊ ክዳን ደሚቖም ይርአዩ ኣለዉ፡፡ ፅባቐኦም ኩሉ ግዜ ከምዚ እንተዝኽወን ዘብል ዓይነት እዩ፡፡

ዓቢይን ዘኹርዕን ኣርማ ሕብረት ኣፍሪቃ እዩ፡፡ እቲ ኣርማ ክቢ ቅርጺ ዘለዎ ኮይኑ፡ ኣብ ውሽጡ ድማ ኣዝዩ ጽቡቕን ቅኑዕን ካርታ ኣፍሪቃ ኣሎ። ንሓድነትን ሰላምን ብልጽግናን ኣፍሪቃ ብጽቡቕ ዘንጸባርቕ ድንቂ ምልክት እዩ፡፡

እሰይ ! ደስ ክብል ካብ ላካን እድን ዝተሰርሑ ሞሰባትን ብጣዕሚ ደስ ዝብሉ ናይ ኣርቴፍሻል ዕንበባታትን ብቆርበት ዝተሸፈኑ ወንበራት መደገፊኡ ናይ ሓወልቲ ኣክሱም ቅርፂ ዘለዎ ወንበራት ተዳልዩ የረኣየና ኣሎ።

ኣብ ጎደና ብኮብልስቶን ዝተሰርሐ ጎደና ይረኣይ ኣሎ። ኣብ ማእከል ሰማያዊት ናይ ጽዕነት ባጃጅ ደው ኢላ ኣላ። ኣብ ድሕሪት ዕዳጋ ዝሸጡ ሰባት ከምኡ’ውን ሸየጥቲ ንብረቶም ኣብ መሬት ዝዝርግሑ ኣለዉ። እቶም ኣብዚ ዘለዉ ሰባት እንታይ ይገብሩ ኣለዉ?

ኣብ ኢትዮጵያ ሓሙሽተ ዝተፈላለዩ ዓይነታት ቢራ ይፈሪ። ንጡፍ ባህሊ ቢራ ኢትዮጵያ ዘንጸባርቕ ኮይኑ፡ ንኹሉ ሰብ ዝተፈላለየ ምርጫ ከምዘሎ ዘርኢ እዩ።

ናይ በረኻ እንሰሳት ካብ ዝበሃሉ እዛ እነረኣ ዘለና እንስሳ መዳቅ ትበሃል ንምግብነት ንደቂ ሰባት እውን ትኸውን እያ። ሜዳቅ ሳዕሪ ተመጋቢት እንስሳ እያ።

እዚ ባይንደር ይበሃል፡፡ ባይንደር ዶክመንት ንምትሓዝ ይጠቅም፡፡ መልክዑ እውን ደስ በሃሊ እዩ፡፡ እግረ መንገዲ እውን ገለ ሰባት ንመመላክዒ ይጠቅሉ እዮም፡፡

ፀጉራ ደው ኣቢላ እኩያለ ገይራ ካብ ኣፍልባ ንላዕሊ ብዘይ ምንም ክዳን ካብ ኣፍልባ ንታሕቲ ድማ ክዳን ሓበሻ ወይ ድማ ዙርያ ተኸዲና ከፍ ዝበለት ሰበይቲ

እቲ ዝረአ ዘሎ ብጽቡቕ ዝተዳለወ ባህላዊ ምግቢ ኢትዮጵያ ኮይኑ፡ ምናልባት "ዱሌት" ክኸውን ይኽእል እዩ። ንዓይኒ ባህ ዘብልን ሸውሃት ዝድርኽን ባህላውን ህቡብን ዱሌት ዘርኢ እዩ፡፡

ኣብ ዕዳጋ ፍሩይ ኣሕምልቲ ኣብ ቀይሕ ፕላስቲክ ተዘርጊሑ ይርከብ። ከም እንቋቑሖ፡ ዱባ ወይ ዙኪኒ ዝኣመሰሉ ኣሕምልቲ፡ ከምኡ’ውን ብሮኮሊ ይረኣዩ። ኢድ ሰብ ብጸጋም፡ ነቲ ኣሕምልቲ እናሰርዐት ትርአ። እቲ ቦታ ፍሩይ፣ ንዕዳጋ ዝቐርብ፣ ጥዑይ ፍርያት ዘለዎ እዩ፡፡

ተስፋን ትጽቢትን ዝመልአ ሰብ ይረአ፤ ሕብራዊን ክቡርን ክዳን ተኸዲኑ፡ ብድሕሪኡ ድማ ብሓጎስ ደው ዝበሉ እኩባት ሰባት ኣለዉ። መዓልቲ ክብርን መንፈሳዊ ምንቅስቓስን ይመስል።

እዚ እንዳ ፎቶ ቤት እዩ እቲ ገዛ ግን ተፀዕዩ እዩ ዘሎ ፡ እታ ናይ መፋለጢት ፅሕፍቲ ግን ወርቓማ ኾይና ንኽትንበብ ሰሓቢት እያ ።

ቀንዲል ዝብል ንሰባት ብርሃን ዝህቦም ዘሎ መብራህቲ ዘለዎ መፅሓፍ ይርአ ኣሎ፡፡ ትሕዝቶኡ እንታይ ከምዝኾነ ኣይፍለጥን፡፡ ትሕዝቶኡ ንምፍላጥ ገሊፅካ ምንባብ የድሊ፡፡

እዚ ጸሊም ሕብሪ ዘለዎ ፋኑስ ወይ ከዓ ላምባዲና ኮይኑ ቀይሕ ምልክትን መጠወቒን መብርህን መጥፍእን ዘለዎ እዩ። ኣዝዩ ጠቓምን ጽኑዕን ይመስል።

እዚ ዘንቢል ይባሃል። እዚ ዘንቢል መብዛሕትኡ ግዜ ኣስቤዛ ክንገብር ንዒዳጋ ንጥቀመሉ ። ከም ድላይና ቡዙሕ ኣስቤዛ ድማ ክሕዘልና ይክእል እዩ።

እዚ ታፔላ ኣብ ከባቢ ዓድዋ ኣብ ዋና መስመር ዝርከብ ናይ ይሓ መንገዲ መመላኸቲ እዩ፡፡ እዚ ታፔላ ንጋሻ ዝኾነ ሰብ ፅቡቕ መምርሒ እዩ፡፡